ጥበብን ቅርስን፡- ኣብ ከተማ ኣክሱም ብዙሓት ብናይ ኢድ ጥበብ ዝተሰርሑ ቅርፃቅርፂታት ንመስሕብ ቱሪስት ዓብይ ኣበርክቶ ዘለዎም ናይ ኢደ ጥበብ ውፅኢት ኣለው፡፡

እዚ ሰባት ኣብ ባህላዊ መንበር ኢትዮጵያ ኮፍ ኢሎም ዘርኢ እዩ። ደቂ ተባዕትዮ ጻዕዳን ክዳን ክኽደኑ እንከለዉ፡ እተን ደቂ ኣንስትዮ ድማ ባህላዊ ክዳን ተኸዲነን ኣለዋ። ኣብ መንጎኦም መርዓ ዝካየድ ዘሎ ይመስል። እዚ ምስሊ ዝውክል ባህላዊ ፍጻመ እንታይ ይመስለኩም?

እዚ ካብ ፍራምረ ዝርከብ ኮይኑ ናይ ገፅ ዝቅባእ እንትከውን ከምኡ እውን ኣብ ዝኮነ ብልቃጥ ዝመስል ሓዋውስካ ዝቅባእ እንትከውን ብምስሊ እተን ክልተ ደቂ ኣንስት ቀያሓቲ ኮይነን ዘፋልጣ እንትኮና እቲ ዝረአ ዘሎ ፍረ እንታይ ተበሂሉይፅዋዕ?

ክልተ ደቂ አንስትዮ ሙስሊም ቆልዓ ዝሓዘለትን ሽክሚ ዝሓዘለትን አግልድም ተከዲነን አብ እስፓልት መንገዲ እናተጓዓዛ ይርከባ፡፡ እዚ አከዳድና ናይ አበይ ዓዲ ባህሊ እዩ?

ብርቱዕ ናይ ባልትና ሸቐጣት ዝሽየጠሉ ናይ ንግዲ ቦታ ይረአ፡፡ ኣብ ሸልፍ ዝተፈርደሩ ውፅኢት ባልትናን ኣብ ብመዳበርያ ዝሽየጡ ሸቐጣሸቐጥን ኣለው፡፡ ንስኹም ከ ዕዳጋ ናይ ባልትና ዶ ትኸዱ?

ሓይሊ መብራህቲ ኣብ ኣዕርዩ ዘይርከበሉ ቦታ ብዙሓት ስድራ ቤት ተምሃሮ ነታ ሓንቲ ኣምቡል ዝኽረኽቡ ከቢቦም የፅንዕ/ይፅሕፉ ኣለው፡፡ ኣብ ከባቢና ኸ ከምዚ ዘሎ ዶ ይመስለኩም?

ኣብ ማአኸል ናይ ከተማ ዕዳጋ ቦታ ዝተደርደረ ኣረጊት ጎማ ናይ መኪና ይረአ፡፡ ብድሕሪቱ ነዊሕ ጫፍ ዘለዎ ቀጢን ጎማ ውን ኣሎ፡፡ እዚ ናይ ምንታይ ስራሕ ቦታ እዩ ትብሉ?

ቤት መስተ አብ ቤት መስት ዝተፈላለዩ ዓይነታት መስተ ይርከቡ፡፡ ንአብነት ሰለስተ ጥርሙዝን ሰለስተ ከዓ ብርጭቆ መስተይን ብጫ ሕብሪ መስተ መሊኦም ይርከቡ፡፡ እዚ ብጫ ሕብሪ መስተ እንታይ ይበሃል?

ሓንቲ ጓል ኣነስተይቲ ኣብ ሓደ መድረኽ ናይ ክዳን ዲዛይንን ፋሽንን ውድድር እንዳርኣየት ብድሕሪኣ ውን ዝተፈላለየ ዲዛይን ዝተኸደና ይስዕባ ይመስላ፡፡ በቢእዋኑ ብዝተፈላለየ ዲዛይንን ቅርፅን ክዳን ምስፋይ ይካኣል፡፡ እዛ ጓል ጌራቶ ዘላ ዲዛይን ደስ ዶ ይብል?

ኣሜርካ ካብተን ስደተኛ ተሳጉጉ ዘለው ዓዲታት ሓንቲ እያ። ኣሜርካ ዲሞክራሲ ዝዓሰለላ ዓዲ እንዳተባሃለት ዲሞክራሲ እንዳጋሃሰት እያ። ናብ ኤማርካ ምካድ ዶ ትደልዩ ?

አብ ሃገርና ዝተፈላለዩ ባህልታት ዘለዎ እንትኮኑ ካብአቶም ሓደ ናይ ራያ ባህሊ እንትኮን ከም እንዕዞቦ ድማ ናይ ራያ ባህላዊ ክዳን ተከዲኖም ስዋ እናሰተዩ ኮይኖም እዚ ተከዲኖምዎ ዘለዎ ክዳን እንታይ እናተባህለ ይፅዋዕ?

ሃይማኖት ናይ አክሱማውያን መሰረት ሃይማኖት ማርያም ፅዮን እያ፡፡ ንአብነት ብቡሉኬትን ብናይ ቀደም መልክዐኛ እምኒን ዝተሰርሐ ቤተ ክርስትያን እዩ፡፡ እዚ ከዓ እንዳ ፅላት ይበሃል፡፡ ናብ ውሽጢ እንዳ ፅላት ደቂ አንስትዮ ንምንታይ እየን ክአትዋ ዘይፍቀደለን?

ካብ ቆዋሚ ተክሊ ሓደ ዝኮነ ተክሊ ተምሪ እንትከውን ኣብ ጎደናታት ወሰን ፅርግያ ንመመላክዒ ዝትከል ብጣዕሚ ፅቡቅ ምኳኑ ትፈልጡ ዶ ?

ኣብዚ ሰባትን ብሽክለታታትን ኣብ ወሰን ጽርግያ ይረኣዩ። ሓደ ሰብ ደው ኢሉ፡ ካልእ ድማ ኣብ መንበር ኮፍ ኢሉ ኣሎ። ሓደስቲ ናይ ገንዘብ ምልውዋጥን ምትሕልላፍ ገንዘብን ምልክታት ኣብ መድረኻቶም ይረኣዩ። በዚ መንገዲ ምልውዋጥን ምትሕልላፍ ተጠቂመካ ዶ ትፈለጥ?

ዝትፈላለዩ ጥረ እክልታት አለው ካብአቶም ሓደ ስገም ወይ ሰርናይ እዩ። ስገም ቀሊና ንቆሎ እንጥቀመሉ ዓይነት ጥረ እክሊ እንትኮን ንስኩም ከ ቆሎትፈትዉ ዶ?

ክልተ ሰባት ኣብ ቅድሚ ሓደ ዝፋን ደው ኢሎም፡ ኣተኲሮም ንህዝቢ መግለጺ ወይ ኣዋጅ ክህቡ ይረኣዩ። ብድሕሪኦም ባንዴራታት ኢትዮጵያን ፈረንሳይን ኣለዋ። ኣብ መንጎ እዞም መንግስታት ዝካየድ ዘሎ ዘተ ብዛዕባ እንታይ እዩ?

ጻዕዳ ናይ ሕክምና ልብስን ጓንቲን ዝለበሰት ሰበይቲ ንሕሙማት ክትምርምር ወይ ክትሕክም ትርአ። እቶም ሕሙማት ብፍሉይ ክንክን፡ ከም ሰራሕተኛታት ሕክምናን ኣለይቲ ሕሙማትን ክሕከሙ ይረኣዩ። ባዕልኻ ከምዚ ዓይነት ሕክምናዊ ክንክን እንተትረክብ ሕጉስ ምዀንካዶ?

ሰማያዊን ቀይሕን ሕብሪ ዘለዎ ናይ ላዕሊ ማልያ ዝተከደኑ ኣብታሕቲ ከፍ ኢሎም ናይ ሚሊታርን ካልኣትንክዳን ዝተከደኑ ድማ ደው ዚሎም ኣለው። እታ ብድሕሪይኦም ዘላ ባንዴራ ናይ መን ሃገር ባንዴራ እያ?

ካርታ ካርታ ናይ ሓደ ቦታ አቀማምጣ ዘርኢ ኮይኑ፤ ንአብነት ካርታ ትግራይ ዝተፈላለዩ ሕብሪታት ሒዛ አብ ፃዕዳ ድሕረ ገፅ ትርከብ፡፡ ካርታ ትግራይ ብብጫን ቆፃል ሕብሪን ተከቢባ ትርከብ፡፡

ኣብ ትግራይ ካብ ዘርከባ ሚዳታት ሓንቲ ዝኮነት ቴሌቪዥን ትግራይ እንትከውን ብዛዕባ ናይ ሓመድን ማይን ዕቀባ ብኣማሓርኛ ዝቀረበ ዜና እዩ። ኣብ ከባቢኩም ከ ማይን ሓመድን ዕቀባ ይግበር ዶ?

ፕረፌሰር ብርሃኑ ነጋ ይባሃል። ናይ ሃገርና ትምህርቲ ሚኒስተር ኮይኑ ኣብ ጎድኑ ድማ መፅሓፍ ተደርዲሩ አሎ ። ፕረፌሰር ብርሃኑ ነጋ መዓዝ ትምህርቲ ምኒስተር ኮይኑ ተሸይሙ?

ብዙሓት ኣመንቲ ኣብ ሓደ ቤተ ክርስቲያን ተኣኪቦም ይረኣዩ። ኩሎም ጻዕዳ ክዳንን ተከዲኖም ጥዋፍ ሒዞምን እዮም። ኣብ ማእኸል ካህናትን ቤተ ክርስቲያንን ብመስቀልን ታቦትን ክቡር ስነ-ስርዓት የካይዱ ኣለዉ። እዚ መንፈሳዊ ስነ-ስርዓት ኣብ ኣየናይ በዓል ቤተ ክርስቲያን ዝካየድ ይመስለኩምዶ?

ኣብዚ ብዙሓት ደቂ ኣንስትዮ ተኣኪበን ኣብ ጎደና ክጓዓዛ ይረኣያ። ዝተፈላለየ ሕብሪ ዘለዎ ክዳንን ሓጂብ ክዳንን ተኸዲነን ኣለዉ፡።እዚ ድማ ህዝባዊ ምትእኽኻብ ወይ ሰልፊ ይመስል። ኣብ ስእሊ ዘለዉ ሰባት ንምንታይ ተኣኪበን ወይም ተሰሊፈን ዘለዋ ይመስለኩም?

ወንበርን ጠረጴዛን ካብ ቆርበትን ዕንፀይትን ተፀሪቡ ተቆሪፁ ብዝተፈላለዩ ድዛይናት ዝተሰርሑ ንገዛን ቢሮን ዝጠቅሙ ንዕዳጋ ዝቀረቡ እንትኮኑ፣ ንስኩም ከ ምስራሕ ትክእልዎ ዶ?

ካብ ኮሮና ሕማም ነብስናን ቤተሰብናን ንምክልካል ዝጠቅሙ መምርሕታት ክንገብሮም ዝግበአና ሓደ ብሓደ ዘርኢ መስታወቅያ እንትከውን፤ ንስኩም'ከ ብጉቡእ ተተግብርዎ ዶ ነርኩም?

እዚ ባህላዊ ክዳን ተክዲኑ ክርአየና ከሉ ፃዕዳ ሕብሪ ኮኑ ነውሕ ሰረ ናይ ላዕሊ እውን ፃዕዳ ጭባ ገይሩ ኣፍቲ ምልክት ኣብ ኣፍ ሉቡ ኣብ ናይ ኢዱ ጫፍ እውን ምልክት ዝንህዎ እዚ ምልክት እንታይ ተበሂሉ ይፅዋዕ

ኣርባዕተ ደቂ ኣንስትዮ ኣብ ጫካ ዝበዝሖ ሜዳ ኮፍ ኢለን ይረኣያ። ኩለን ዝተፈላለየ ሕብሪ ዘለዎን ኮይነን ምስኡ ዝሰማማዕ ክዳን ተኸዲነን ኣለዋ። ኣእዳወን ኣብ ልዕሊ ኣፈን ሒዘን ዝስሕቃ ይመስላ። ስለምንታይ እየን እዘን ደቂ ኣንስትዮ ከምዚ ኮፍ ኢለን ዘለዋ?

ሽፋን መጽሓፍ ዘርኢ እዩ። ኣብ ታሕቲ ኣስማት ጸሓፍቲ እታ መጽሓፍን ስእሊ ገለ ፍሉጣት መራሕቲ ሃገራትን መኳንንትን ኣሎ። ብፍላይ ኣብ ፖለቲካዊ ዓውዲ ጎሊሖም ዝረኣዩ እዮም። ብዛዕባ መራሕቲ ናይቲ ዕርክነት ዝያዳ ክትፈልጥ ዶ ትደሊ?

ነማይ ሓንቲ ቤት ት/ት ተማህሮ ኮይኖም ዝተፈላለየ ዓይነት ክዳን ዝተከደኑ ኮይኖም ኣብ ኢዶም እውን እተን ዝተወሰና መፅሓፍ ሒዘን ኣለዋ። እቱይ መምሀሪ ክፍሊ እንታይ እዩ ኮይኑ ዘሎ?

መፅሓፍትን ጋዜታታትን ናይ ሓንቲ ዓዲ ዓመታዊ፣ መንፈቅ፣ ፍርቂ መንፈቅ፣ ወርሓዊ፣ ሰሙናዊ ፣መዓልታዊ ዘለው ምቅስቃሳት ዝገልፅ እንትከውን ኣብዚ እንረኦ ዘለና ጋዜጣ ሓዳስ ኤርትራ ዝብል ጋዜጣ እዩ።

ባጃጅ ካብ ዓይነታት ተሽከርከርቲ ሓንቲ ኮይና ንደቂ ሰባት ኣብ ከተማ ካብ ቦታ ናብ ቦታ እተመላልስ ዓይነት ተሽከርካሪት እያ። ንስኩም ከ ባጃጅ ተሳፊርኩም ዶ ትፈልጡ ?

አብ ኢትዬጲያ ካብ ዝርከቡ ሃይማኖታዊ በዓላት ሓደ ጥምቀት እዩ። ጥምቀት ብተከተልቲ ሃይማኖት አርቶዶክስ ተዋህዶ ብድምቀት ዝክበር በዓል እዩ። አብ ከባቢኩም ከ ተክብሩዎ ዶ?

ንደቂ አንስትዮ መጋየፂ ዝጠቅሙና ዝተፈላለዩ ዓይነት ናይ እዝኒ አለው፡፡ ካብአቶም ሓደ ሃሳስ ሊላ ሕብሪ ዘለዎ ናይ እዝኒ አብ ሰብ ኢድ ተታሒዙ ይርከብ፡፡ እዚ ካብቶም ናይ ደቂ አንስትዮ መጋየፂ ሓደ እዩ፡፡ ካልኦት መጋየፂታት ኸ አለው ዶ?

ገዛ ብዝተፈላለዩ ነገራት ክሰርሕ ክይእል ንኣብነት፦ ብእምኒን ጭቃን፣ ስሚቶን ሓሸዋን፣ ብኦምን ጭቃን ኣብዚ እንሪኦ ዘለና ግና ብተይዳ ዝተሰረሐ ናይ ተፈናቀልቲ ገዛ እዩ። ተፈናቀልቲ ትግራ መዓስ ናብ መረበቶም ይምለሱ?

ካብ ኤክስተርናል ዲቫስስ ሓደ ዝኾነ ባዓል 64GB ፍለሽ ሚሞሪ ንቡዙሕ ፋይላትን ቪድዮታትን መትሓዚ ንጥቀመሉ እዩ፡፡ ባዓል ክንደይ GB ፍለሽ የድልየኩም?

ዳህላክ ዝበሃል ቆፃል ሕብሪን ዕንቋይ መክደንን ዘለዎ ቅብአት፣ ወርቃማን ፀሊም ሕብሪ ዘለወን ናይ ኢድ ሰዓት አብ ፃዕዳ ሕብሪ ጣውላ ተቀሚጦም ይርከቡ፡፡ እተን ሰዓት ዋግአን ክንድይ እዩ?

ጩጉሩ ዝተንጨብረረ መንእሰይ ይርአ ኣሎ፡፡ እዚ ዓይነት ናይ ጨጉሪ ስታይል ልሙድ እዩ፡፡ ግን ብብዙሓት ዓበይቲ መለዲ ከምዝንቀፍን ከምዝንወርን ትፈልጡ ዲኹም?

ሓደ ወርቃማ ሓፂን መትሓዚ ዘለዎን ጎባጉብ ዝመስል ብክልተ ሓፂን ዝተለጠፈ አብ አልኮል ሕብሪ ጨርቂ ፀሊም ሸጠጥ ዘለዎ ይርከቡ፡፡ እቲ ጎባጉብ ዝመስል እንታይ እዩ?

ናይ በረካ እንስሳት ንአብነት ሓመደዋይ ሕብሪ ዘለዎን እንረንን ክሳደንን ብጣዕሚ ነዊሕ ዝኮና ናይ በረካ እንስሳት አብ ሓመደዋይ ሜዳ እናተንቀሳቀሳ ይርከባ፡፡ ዓዓ እንታይ ትምገብ?

ትራንስፖርትን ተሽከርከርቲን ትራንስፖርትን ተሽከርከርቲን ፅዕነት ይኩን ሰብ ብምፅዓን ካብ ሓደ ቦታ ናብ ሓደ ቦታ ዝንቀሳቀሱ እንትኾኑ፤ ሓንቲ ፃዕዳን ዕንቋይን ሕብሪ ዘለዋ ናይ ፅዕነት መኪና አብ ፀሊም እስፓልት መንገዲ ጠጠው ኢላ ትርከብ፡፡ እዛ መኪና እንታይ ሹማ?

እዚ መጋያፂ በህላዊ ናይ ክሳድ እንትከውን ወለዲናዝጋይፃሉ እንትከውን እቲ መጋየፂ ኣብ እዚኒ እውን ዝግበር እንትከውን እዚ መጋያፂ ባህላዊ ዝኮነ መን እዳተበሃለ ይፅዋዕ?

እዞም መናእሰይ ብናይ ራያ ናይ ኣከዳድና ባህሊ ደሚቖም ይርአዩ ኣለዉ፡፡ ናይ ራያ ፍሉይ ናይ ደቂ ተባዕትዮ ባህላዊ ክዳን እንታይ ይበሃል?

እዝኦም ዝተፈላላዩ ተማሃሩ ኮይኖም ክምኡ እውን ዲብዛ ዝተከደኑ እንትርኢ ዝትፍላላየሁ ድ ብዛ ተከዲነን ዕንቃይ ሕብሪ ኮይኑ ደቂ ኣንስትዮ ድማ ናይ እስልምና ሃይመናት ተከተልቲ ፅልም መንድሊ ኣብ እሰን ገይረን እዚ ኣፍደጋኣፋፈት ናይ መን ቤት ጅርት እዩ?

ኣብ ደመና ሕውስ ዝበሎ ሰዓት ብርሑቕ ዓበይቲ እንባታት ይራኣዩ፡፡ ኣብቲ እቲ እግሪ እቶም እንባታት ንእሽተይ መንደር ናይ ገዛታት ትረአ፡፡ ብማእኸላይ ሓምለዋይ ደኒ ድማ ዝተኸደነ ቦታ ይረአ፡፡ እዚ ቦታ ኣብ ከመይ ዝበለ መልክዓ ምድሪ ይምደብ?

ብዙሓት ኣራንሺ ዝሕብራ ናይ ቤት ትምህርቲ ኣውቶቡሳት ብተኸታታሊ ደው ኢለን ይርኣያ። እዚ ድማ ሓደ ቤት ትምህርቲ ንህጻናት ኣገልግሎት መጓዓዝያ ከም ዝህብ ዘመልክት እዩ። ብናይ ቤት ትምህርቲ ኣውቶቡስ ከምዚ ዓይነት ተጓዒዝኩም ትፈልጡ ዶ?

ኣብ ከባብታት ገጠር ዝተሰርሑ መንበሪ ገዛታት ይራኣዩ፡፡ እዞም ገዛታት ብቆርቆሮን ብሳዕርን ዝተሰርሑ እዮም፡፡ ንስኹም ከ እቲ ብሳዕሪ ዝተሰርሐ ገዛ ሽሙ እንታይ ተባሂሉ ይፅዋዕ?

መፅሓፍ ሓደ ንደቂ ሰባት ኣእምሮ መስፊሒ ኮይኑ ካብኣቶም ሓደ ዝኮነ ልቢ ወለድ ህልክ ተስፎምን ሃብቶምን ዝብል ብተስፋይ መንግስ ዝተደረሰት መፅሓፍ እያ። መፅሓፍ ምንባብ ትፈትው ዶ ?

እዚ ካብ ዝተፈላላዩ ዕንጨይቲ ሱራት ወይ ዓበይቲ ኣእዋማት ነዲዱ ዝርከብ ንሕሰብ ዘለዎ ጥቅሚ ቡዝሕ እንትከውን ይኩን እንበር እ ዚ ካብ ቡዝሕ ዝበለ ብጣዓሚ ዓበይቲ ኦማት ዝርከብ እንትከውን ምስ ነዲዱ እቲ ዝህቦ ውፅኢ እንታይ ተበሂሉ ይፅዋዕ?

ካብቶም ናይ ትግራይ ናይ ቋንቋ ትግርኛ ውሩያት ደረፍቲ ዛፉ ኪሮስ ኣለማዮህ እያ፡፡ ብናይ ኣሸንዳ ደርፋ ኣሸንዳዋይ ብዝብል ትፍለጥ፡፡ ካብ ናይ ዛፉ ኪሮስ ደርፍታት ኣየናይ ደርፊ ተድንቑላ?

ባንዴራ ናይ ሓንቲ ክልል ወይ ሃገር ናይ ታሪክ መንነትን ጅግነትን ዝገልፅ እዩ፡፡ እዚ ዝረአ ዘሎ ናይ ትግራይ ባንዴራ ኮይኑ ናይ ካልኦት ክልላት ከ ትዝክሩ ዶ?

እቲ ቡና ሰቲ ተጎዚጊዙ፣ ዕንበባ ተቀልዮ ፣ዕጣንን እናተከከ ይርከብ ።እቲ ቡና ቀይሕ በዝበለ ሕብሪ ድማ ፈሊሑ ይርከብ ።ንክንደይ ሰብ እዩ ተቀዲሑ ዘሎ?

ብመራኸቢ ሓፋሽ ትግራይ ቴሌቪዥን ኣብ 7 ሰዓት ቀትሪ ብመደብ ቋንቋ ትግርኛ ብዛዕባ ቫምፖዮና ቅድድም ብሽክሌታ ኣፍሪካ ብጂኒር ደቂ ኣንስትዮ መርሃግብሪ ከምዝህሉ እንትመሓላለፍ የርኢ ኣሎ፡፡ ቀቅድሚ እተን ተወዳደርቲ ብሽክሌታ ንምንታይ እዩ በዓል ሞተር ዝኸይድ ዘሎ?

ሓደ ዓብይ ቀሺ ፃዕዳ ክዳን ተከዲኖምን አብ ርእሶም ፃዕዳ ሻሽ ጠምጢሞምን በትሪ አብ ኢዶም ሒዞም ኮፈ ኢሎም አብ ቆፃል ሕብራዊ ድሕረ ገፅ ይርከቡ፡፡ እዞም ሰብአይ እንታይ እናሓሰቡ ይርከቡ?

ምልክታ፣ መወዳእታን ዘመንን ዝብሉ ብፀሊም ሕብሪ ብዓብይ መጠን ዝተፃሕፉ አብ ሰማያዊ ድሕረ ገፅ ይርከቡ፡፡ እዚ ፅሑፍ እንታይ ንምግላፅ እዩ ተፃሒፉ?

ኣብ ወሰን ጽርግያ ገዛ ቀይሕን ጻዕዳን ቀለም ዝተለኽየ ኮይኑ፡ ኣብ ቅድሚኡ ናይ ቢራ ምልክታትን መፋለጢን ኣለው። ቀደም ኣብ ጎኒ ሓደ ካብ ገዛውቲ ዝነበሩ ኣግራብ እውን ይረኣዩ። እዚ ገዛ ባር ወይ ድኳን ክኸውን ይኽእል ድዩ ትብሉ?

መሳርሒታት ዝተፈላለዩ መሳርሒታት ንዝተፈላለዩ ጥቅሚ ይውዕሉ፡፡ እዚ አልኮልን ሰማያዊን ሕብሪ ዘለዎ ስእሊ አብ ፀሊም ድሕረ ገፅ ይርከብ፡፡ እዚ መሳርሒ ንምንታይ ንጥቀመሉ?

እዚ እትሪእዎ ዘለኹም ኣብ ኢትዮጵያ ካብ ዝርከቡ ስፖርት ክለባት ሓደ ዝኾነ መቻል ስፖርት ክለብ እንትኸውን ንናይ ቀደም ተፃወቱ ናይ ኣሰልጠንቲ ስልጠና ብካፍ ደረጃ ከም ዝሃቦም ትፈልጡ ዶ?

ኣብዚ ዝርአ መሳርሒ ሙዚቃ “ከበሮ ሴት” ይበሃል። እቲ ናይ ከበሮ ሴት ብብዙሓት ካብ ዕንጨይትን ብረት ዝተሰርሑ ከበሮን ሲምባላትን ዝቖመ እዩ። ከበሮ ክትጻወት ትደሊ ዲኻ? ወይስ ካልእ መሳርሒ ሙዚቃ ክትጻወት ትደሊ?

ናይ ቢሮ አቁሑ ናይ ቢሮ አቁሑ ንዝተፈላለዩ ናይ ቢሮ ስራሕቲ ዝጠቅሙ ኮይኖም፤ ንአብነት ከም ሽዱሽተ ፀሊም ሕብሪወንበር ፣ሰለስተ ስርናየታይን ቀይሕን ጣውላን ክልተ በዓል ሓደ ሸልፍን ይርከቡዎም፡፡ ካልኦት ናይ ቢሮ አቁሑ ክትገልፁ ዶ ትክእሉ?

ካብ ዝተፈላለዮ እፅዋት ዝተሰርሑ ፈርንቸር ኮይነ መደርደር መፅሐፍቲ መቀመጢ ሰለ ዝኮነ ዝተበታተነ ወረቃቅቲ ፓድ ይረአ አሎ ።ጠረጴዛ ካብ ምንታይ ይሰራሕ?

ኣብዚ ፎቶ ናይ ቀዳሞት ክብሪ ንርኢ ኣለና፡፡ ናይ ክዳኖም ክብሪ ብዋጋ እንተይኮነስ ብባህላውነቱ ዝለዓለ እዩ፡፡ እዚ ክብሪ እዚ ሕዚ ኣበይ ኣሎ?

ዝተፈላለዩ ናይ ክሳድ ሓብልታት ኣለዉ፡፡ ብልቢ ቅርፂ ዝተሰርሐ ናይ ክሳድ ሓብሊ ንርኢ ኣለና፡፡ ንምዃኑ ልቢ ቅርፂ እንታይ ዓይነት ትርጉም ዘለዎ መልእኽቲ የመሓላልፍ?

አበ ሃገር ካብ ዝክበሩ ሃይማኖታዊ በዓላት ሓዳ ናይ አባጋብ ዓመታዊ ዝክሮም እንትኮን ከምዚ እንዕዞ ድማ ናይ አባጋብር ክብሪ ንምግላፅ ጡጥ ገይሮም ጪሒም አብ መንከሶምብምግባር ብጫ ዓለባ ገይሮም ንዕዘብ እዚ በዓል ዝክበረሉ ዘሎ ቦታ አበይ ይመስለኩም?

ደረጅኡ ካብ ጋራጋንቲ ንታሕቲ ዝኾነ ሕማቕ ፅርጊያ ናይ መኪና ይርአ ኣሎ፡፡ በዚ ዓይነት ቦታ ኣብ እዋን ክረምቲ መኪና ክትሓልፍ ኣይትኽእልን፡፡

እዚ ገዛ እንዳ ፑል መፃወቲ እዩ፡፡ ፑል ብበትሪ ዝፅወት መፃወቲ እዩ፡፡ እዚ ፑል ንብሎ ካብ ካራንቡላ ዝበሃል መፃወቲ ብምንታይ ይፍለ?

ፍሕኛ /ነፋሒቶ/ ካብ ፕላስቲክ ዝተሰረሓ ኮይኑ ነፍሒና ንዲኮርን ካልኦትን ብዝተፈላለዩ ሕብሪ ተንጠልጢሉ ተደርድሪ ብጣዕሚ ደስ ዝብል ምኳኑ ትፈልጡ ዶ ?

ኣርማ ናይ ሓደ ስራሕ፣ ዕላማን ዝገልፅን ዝሕብርን እዩ፡፡ ኣብዚ ኣርማ እዚ ናይ ኢትዮጵያ ምግብን መድሓኒትን በዓል ስልጣን ዝብል ብኣማርኛ ተፃሒፉ ይርከብ፡፡ እዚ ባለስልጣን እዚ ምግብታት እንታይ ከይኾኑ እዩ ዝቆፃፀር?

ብዙሓት ሰባት ኣብ ሓደ ቦታ ተኣኪቦም ይረኣዩ። ህዝቢ ኣብ ኢዱ ቀያሕ ባንዴራ ሒዙ ይርከብ። ሓንቲ ጓል ኣንስተይቲ ብመጀመርታ ቀይሕን ብጫን ክዳን ተኸዲና ደው ኢላ ትርአ። እንታይ ዓይነት ስብከት ወይ ስብከት ይገብሩ ይመስለኩም?

ናይ ኢትዮጲያ ጠቅላይ ሚኒስትር ዶከተር አብይ አሕመድ ዓሊ ኮይኑ አብ መድርክ መግለፅ እናሃበ እንትኮን ድክተር አብይ መዓዝ ዓመተምህረት ናብ መሪሒነት ዝትሾሞ ይመስለኩም ?

ሓንቲ ፍልጥት ኢትዮጵያዊት ጓል ኣንስተይቲ ደራፊትን ኣርእስቲ ደርፋ ዋንነይ ብዝብል ኣልበማ ሰላማት ገብረ ኣብ ቅዲ ሙዚቃኣ ብዝያዳ እትፍለጥ ቀንዲ ቅዲ ሙዚቃ (ንኣብነት ባህላዊ፡ ፖፕ፡ ወይ ትራንዲ) እንታይ እዩ?

እዚ ናይ መጽሓፍ ገፅ ዘርኢ እዩ። ኣብቲ መፅሓፍ፡ ሓንቲ ጓል ቆልዓ ኣብ ኢዳ ሒዛ ብሓደ ገዛ ክትጎዪ ትረአ። ኣብ ቀዳማይ ክፋል ዘሎ ጽሑፍ፡ “ንክልቴና ባ ተመርዖ” ዝብል እዩ። ነዛ መጽሓፍ እዚኣ ኣየንበብካያ ዶ?

ኣብዚ ሓደ ሰብኣይ ኣብ መድረክ ደው ኢሉ ክዛረብ ይርአ። ብድሕሪኡ ምልክት ሃገራዊ ባንኪ ኢትዮጵያን ብባንዴራ ኢትዮጵያ ኣሎ። ኣብ ስእሊ ዝተርኣየ ካብ ሃገራዊ ባንኪ ኢትዮጵያ ዝተውሃበ መግለፂ ብዛዕባ እንታይ ይመስለኩም?

እዚ እንዳ ኣሕምልት ኣትክልት ፍራመራን ዘለዎ ድኳን እትከውን ኣብዚ ዘለው ጥቅሉል ጎመን ወይኒ ካሮስ ኣራንሺ ካልኦትን ብስርዓት ተደርዲሮም ኣለው። ካሮት ብፍላይ ንምንታይ ክፍሊ ኣካላትና ይጠቅመና ?

ኣርባዕተ ብግምት ዝተመልኡ ናይ ብርጭቆ ማንካታት ተቐራሪቦም ተገቐሚጦም ኣለዉ። እተን ማንካታት ብግምት ማይ ዝተመልኣ ይመስላ፣ ቅርጺ ናይተን ማንካታት ቕይር ኣሎ። እዚኦም እንታይ እንታይ ንምግባር ዝተዳለው እዩ?

ኣብዚ ሓንቲ ጓል ኣንስተይቲ ኣትሌት ኣብ ቅድሚ ህዝቢ ምልዓል ክብደት ክትፍፅም ትርአ። ሓደ ቁራጽ ናይ መሐንበሲ ክዳን ተኸዲና ኣብ ኢዳ ዓቢ ናይ ክብደት መስርሒ ሒዛ ኣላ። እዛ ጓል ኣንስተይቲ ኣትሌት ኣብቲ ውድድር እንታይ ክትበጽሕ እያ ትብሉ?

ካብቶም ናይ ቤተ ክርስትያን ንዋየ ቅድሳት ሓደ ብናሓስ ዝተቐበአ ፀናፅል ይረአ ኣሎ፡፡ ፀናፅል ኣብ ከመይ ዝበለ ስርዓተ ቤተ ክርስትያን የገልግል ትብሉ?

ካብ ናይ ኤሌክትሮኒክስ ኣቑሑት ሓደ ኣዳኘተር እዩ፡፡ እዚ ዝረአ ዘሎ ኣዳኘተር ባዓል 6+ ፊውዝ ይባሃል፡፡ ንኮምፒተር፣ ንቴሌቪዥንን ንፊሪጅን ናብ ስቴኘላየዘር ወይ ብቐጥታ የራኽበለና፡፡ ኣብ ገዛኹም ባዓል ክንደይ ፊውዝ ዲቫይደር ኣለኩም?

እዚ ኣብ ኣትራኖስ ሆቴል ዝርከብ ኣዳራሽ እዩ፡፡ እቲ ብክዳን ሓበሻ ወቂባ ዘላ ጓል ኣነስተይቲ ምስቲ ቦታ ዝኸድ መልክዕ ፈጢራ ኣላ፡፡ እዚ ሆቴል ኣበይ ከተማ ይርከብ?

ብጣዕሚ ደስ ዝብል ናይ ቆልዑት መጫወቲ ቦታ እዩ። ዓበይቲ ተክልታትን መኪናታትን ገዛንዝፃወቱነ ቆልዑት እውን ኣለው። እቱይ ቆልዑት ዝጫወትሉ ዘለው መጫወቲ እንታይ ይብሃል?

እዚ ሓደ ሰብኣይ የርኢ። ሕብራዊ ስረን ሸሚዝ ተኸዲኑ ደው ኢሉ ኣሎ። ብኢዱ ንቕድሚት ክዝርግሕ ገለ ነገር ከም ዝገብር ይርአ። ኣብ በሪኽ መሬት ደው ኢሉ ኣሎ። እቲ ኣብ ስእሊ ዘሎ ሰብ እንታይ ዝገብር ይመስለኩም?

ዝናር ዝተዓጠቐ፣ ሽራራ ዝተኸደለ፣ ኣብ ክሳዱ ክሹፍ ዘሓንገበ ሰብኣይ ይርአየና ኣሎ፡፡ እዚ ሰብኣይ ብኣከዳድንኡ ናይ መን ብሄረሰብ ወገን ከምዝኾነ ክግደት ዶ ይኽእል?

ናይ ኣዲስ ኣበባ ዩኒቨርሲቲ ኮሌጅ ቢዝነስን ኢኮኖሚክስን ቤት ፅሕፈት ኣንፈት ምልክት የርኢ። እቲ ምልክት ዝተፈላለዩ ኣብያተ ጽሕፈት፡ ክፍልታት፡ ከምኡ’ውን መስመራት መምህራንን ተመሃሮን ዘመልክት ሓበሬታ ኣለዎ። ኣብዚ ኮለጅ ተማሃራይ እንተትኸውን መጀመርታ ኣየናይ ክፍሊ መምህር ምደለኻ?

ኣብ ስርዓተ ጥምቀት ናይ ኦርቶዶክስ ተዋህዶ ቤተ ክርስትያን ሓደ ጳጳስ ነቲ ማይ ብዕርፈ መስቀል እንትባርኽዎ ይራኣዩ ኣለው፡፡ ብዙሓት ካህናትን ምአመናንን ውን ተረኺቦም ኣለው፡፡ ኣብ ክብረ በዓል ጥምቀት ዶ ትሳተፉ?

ካብ ሓደ ድኳን ዝተረኽበ ቆርቆሮ ኣናናስ ዘርኢ እዩ። ኣብ ውሽጢ እቲ ቆርቆሮ ኣብ ምቁር ሽሮፕ ዝተጠልቀየ ቁራጽ ኣናናስ ኣሎ። ኣርማ ካሜራ ቴክኖ ስፓርክ ዘርኢ እዩ። እዚ ዓይነት ቆርቆሮ ኣናናስ ትፈትዎ ዲኻ፡ ብፍላይ ምስ መግቢ ወይስ ንበይኑ?

ባንዴራ ባንዴራ መፍለይ መንነት ሓደ ቦታ ኮይኑ፤ ንአብነት ቀይሕ፣ ፃዕዳን ቆፃልን ሕብሪ ዘለዋ ባንዴራ አብ ማእከል ከዓ ናይ ሚዛንን ነፋሪት እንስሳን ምስሊ ብሰማያዊ ሕብሪ ድሕረ ገፅ ይርከብ፡፡ እዛ ባንዴራ ናይ ሃረር ድያ?

ኣብዚ ዘለዋ ዲቂ ኣንስትዮ ብማሕበር ፅቡቅ ሕብሪ ዘለዎ ሰተታ ስፋ እንዳሰፈያ እየን። እዚ ዘሪኣካ ናይ ስራሕ ድሌትን ትንኣስ ትዕበ ስራሕ ምክባር እዩ። ከይሰራሕካ ምንባር ይካኣል ዶ ?

ጉዳይ ተመዛመበልቲ ብቴለብዥን ድምፂ ወያነ ኩሉ ግዜ እዩ ዝንገር፡፡ ሕዝውን ከምቲ ልሙድ ጉዳይ ተመዛበልቲ ይቐርብ ኣሎ፡፡ ነገር ተመዛበልቲ ናይ ዜና ጉዳይ ኮይኑ ክሳብ መዓዝ እዩ ክቕፅል?

ዝተፈላለያ ንኡሽተያት ስፒከራት ይርአያ ኣለዋ፡፡ ስፒከራት ብመጠንን ብዓይነትን ዝተፈላለያ ዓይነት እየን፡፡ ብመሰረቱ እዘን ንሪአን ዘለና ንኡሽተያት ስፒኪራት እንታይ ዓይነት ረብሓ ኣለዎ?

ዝተፈላለዩ ዓይነታት ዘመናዊ መንበሪ ዘለዎ ኮይኖም ካብአቶም ሓደ ከም ንዕዞቦ ዘለና እዩ። እዚ አፓርታማ እናተባህለ ዝፀዋዕ ኮይኑ ደረጁኡ ዝሓለው ዓይነት መንበሪ ገዛ እዩ። እዚ ቦታ አበይ ከባቢ ይመስለኩም?

ዓረብያ ንመፅዓኒ ካብ ቦታ ናብ ቦታ እትጠቅም ካብ ዕንፀይቲን ሓፂንን እተሰረሓት ኮይና ብኢድ ወዲሰብ እንዳተደፈኣት ትከድ እያ። ንሱኩም ከ ዓረብያ ደፊኢኩም ትፈልጡ ዶ ?

እዚ መሳርሒ ኣብ ገለ ከባቢ ኣፍ ኩቱ እናተባህለ ይፅዋዕ፡፡ ኣብ ገለ ከዓ ባዴላ እውን ይብልዎ እዮም፡፡ እዚ መሳርሒ ንምንታይ ይጠቅም?

ምልኩዕ ዝኾነ ናይ እምባ ጭኾል ይርአ ኣሎ፡፡ ከምዚ ዝበሉ ጎቦታት ናይ ከባቢና ግርማ ሞገስ እዮም፡፡ ገቦታት ንፅባቐ መልክዓ ምድሪ ዘለዎም ኣስተዋፅኦ ንግንዘቦ ዶ?

ጥንታዊ ዝመስል ብኣኻውሕ ዝተቐርጸ ቤተ ክርስቲያን ኣብ ርእሲ ሓደ ልዑል እምባ ተሃኒጹ ኣሎ። ኣብ ትግራይ ታሪኻዊ ቦታታት ዝርከብ ኮይኑ፡ ዝተሃንጸ ሃይማኖታዊ ህንጻ ዘርኢ እዩ። ካብ ኣኻውሕ ዝተቐርጹ ኣብያተ ክርስቲያናት ካልኦት ፍሉጣት ኣብነታት ክትጠቅስ ትኽእል ዲኻ?

ኣብዚ ብዙሓት ሰባት ኣብ ሓደ ክፍሊ ኮፍ ኢሎም ኣለዉ፣ እዚ ድማ ኣኼባ ወይ መድረኽ ይመስል። ዝበዝሑ ህዝቢ ማስክ ዝገበሩ እዮም። ኣብ ከምዚ ዝኣመሰለ ናይ መንግስቲ ወይ ናይ ንግዲ ኣኼባታት ክትሳተፍ ትፈቱ ዶ?

ኣብ ከተማ እንሪኦም ኣብቃል ጋሪ ትንትጐቱ እዮም ዝርአየ፡፡ እዚ ኣብቲ ፅርጊያ እንሪኦ ዘለና በቕሊ ድኣ እንታይ እዩ ይሰርሕ ዘሎ ትብሉ?

ጫማ ጫማ ካብ ዝተፈላለዩ ሓደጋታት ይከላከል፡፡ ንአብነት ሓደ ፅምዲ ሓመኩሽቲን ቀይሕን ሕብሪ ዘለዎ ጫማ ናይ ደቂ ተባዕትዮ አብ ፃዕዳ ድሕረ ገፅ ተቀሚጡ ይርከብ፡፡ ቁፅሪ ናይዚ ጫማ ክንደይ እዩ?

ኣብዚ ዘሎ ኣብ ውሽጢ መንበሪ ገዛ ኮይኑ ጉደር ተገዚኡ ናይ ዋይን ብርጭቆታት ንታሕቲ ተደፊኦም ኣብ ማእከል ድማ ቀይሕ ዕንበባ ተዳልዩ ኣሎ። ዋይን ምስታይ የስክር ዶ ?

ኣብዚ ኣብ ኣኽሱም ኣብ ናይ ሓወልቲ ግቢ ውሽጢ ዝርከብ ናይ በሪ ቅርፂ ዘለዎ ቅርሲ እዩ፡፡ እዚ ቅርሲ እንታይ ከመልክት ይኽእል?

ምስሊ ናይ ፅጋቡ ግርማይ ዝበሃል ናይ ብሽክሌታ ተወዳዳሪ ንርኢ ኣለና፡፡ እዚ ናይ ሃገርና ተወዳዳሪ ተፈላጥነቱ ኣብ ምንታይ ዓይነት ውድድር ብሽክሌታ እዩ?

ኣብዚ ክልተ ቴፕ መከፋፈልቲ ይራኣዩ ኣለዉ። እቲ ሓደ ጸሊም፡ እቲ ካልኣይ ሰማያዊ እዩ። እዞም መሳርሒታት ንመቑረጺ ቴፕ ንምጥቃም ቀለልቲ እዮም። እዞም ቴፕ መቑረጺታት ኣብ ቤት ጽሕፈትኩም ወይ ኣብ ገዛኹም ትጥቀሙሎም ዲኹም?

ገዛን መንበሪን አብ ሓምለዋይ ሳዕሪን መንገዲን ዘለዎ ቦ ብሳዕሪ ዝተሰርሑ ክልተ መንበሪ ገዛታት ሓደ ቆልዓ ከዓ ናብቲ ገዛ እናከደ ይርከብ፡፡ እዚ ብሳዕሪ ዝተሰርሐ ገዛ ናይ አበይ ቦታ እዩ?

ሰለስተ ቆሎዑ ሕፃዉንቲ ቆልዑ እተን ክልተ ተቆኒነን መስቀል ማዕተብ ጌረን እታ ሓንቲ ተቅዲዱ ክዳና ኮፍ ኢለን እንታይ ይሪኣ ኣለዋ ?

አዚ ናይ ቤት ፅሕፈት ዝምድናታት ትግራይ ዝብል ፅሑፍ ዝሓዘ ኣርማ እዩ፡፡ እዚ ኣርማ ብሕርታት ቀይሕን ብጫን ዝተደፈነ እዩ፡፡ ኣብ ማእኸሉ ካብ ዘለው ነገራት ዶ ትጠቕሱ?

ካብ ሓጺን ዝተሰርሑ ህንጻታትን ኣብ ጎኒ ጽርግያ ይረኣዩ። እንተኾነ ብድሕሪት ገለ ኣቑሑትን ጎሓፍን ይረኣዩ። ኣብቲ ከባቢ ዝርከቡ ገዛውቲ ካብ ሓጺናዊ ኣንሶላን ዕንጨይትን ዝተሰርሑ ኣለው፡፡ ናይ ሓደ ገዛ ኣብ ወሰን ጽርግያ ድዩ ወይስ ናይ ዕዳጋ ዕዳጋ?

አብ ዓለምና ዝተፈላለዩ ዓድታት ናይ ባዕለን መለለይ ባንዴራ ዘለወን ኮይነን ካብአተን ሓንቲ እዚ ንምልከቶ ዘለና ባንዴራ ናይ አሜሪካ እዩ። አብዚ ባንዴራ ዘለው ሕብርታት እንታይ ትርጉም ዘለዎም ይመስሉኩም?

ቀይሕ ሕብሪ ኣብ ዘለዎ ብፃዕዳ ሕብሪ ዝተፅሓፈ 7 ባህርያት ዕውታት ዝብልን ብብጫ ዝተፅሓፈ መንእሰያት ዝብል መፅሓፍ ተርጊሙ ንህዝቢ ኣንባቢ ዘቅረበ መን ይብሃል?

ሩዝ ካብ ዘርኢታት ሓደ ዝኮነ ኣብ ዓለምና ካብ ዝብልዑ ምግብታት ሓደ እንትከውን ብስጋን ብዝተፈላለዩ ኣትክልትታት ድማ ደቂ ሰባት ንምግብነት ከም ዝጥቀምሉ ትፈልጡ ዶ ?

ሃይማኖት ተዋህዶ ሃይማኖት ኦርቶዶክስ ዓብይ በዓል እንትኸውን፤ ብርክት ዝበሉ አቅሽትን ዲያቆናትን ፃዕዳ ክዳን ተከዲኖም እናወረቡ ብ ሕብራዊ ምንፃፍ ዘክብርዎ በዓል እዩ፡፡ ዝተፈላለዩ ሕብራዊ ልብሲታት፣ ከበሮን ፀናፅልን አለው፡፡ እዚ ስርዓት ሃይማኖት ተዋህዶ ደስ ይብለኩም ዶ?

ከኣድማሽ ባሻገር ዝብል መፅሓፍ ይርአ ኣሎ፡፡ ናይዚ መፅሓፍ ደራሲ በዓሉ ግርማ ይበሃል፡፡ በዓሉ ግርማ ኦረማይ ናይ ዝብል መፅሓፍ እውን ደራሲ ምዃኑ ትፈልጡ ዶ?

ኣብ ናይ ኦርቶዶክስ ተዋህዶ ቤተ ክርስትያን ስርዓት ሓደ ካህን ብወርቃዊ ቀለም ዝተሰርሐ መፅሓፍ ወንጌል ኣብ ማእገሮም ገይሮም እንትኸዱ የርኢ፡፡ እዞም ካህን ኣብ ናይ ቅዳሴ ሰዓት ዶ ኣብ ናይ ካሊእ ባዓል ትብልዎ?

እዚ ናይ እዝኒ ተንጠልጣሊ ዝኾነ መጋየፂ ዑንቂ እዩ፡፡ እዚ መጋየፂ ካብ ናይ ደቂ ኣንስትዮ መጋየፅታት ሓደ እዩ፡፡ ንምዃኑ መጋየፂ እንታይ ይጠቅም?

ታቦታት ብናይ ክብሪ መጐናፀፊያ ተሸፊኖም ብለባስያን ካህናት ከቢሮም ናብ መዕረፊኦም ይኸዱ ኣለዉ፡፡ እዚ ትርኢት ምስ ስርዓት በዓለ ጥምቀት ዝተተሓሓዘ ዶ ይኾን?

ካብ ዓይነታት ተሽከርከርቲ እዛ እንረኣ ዘለና ተሽከርካሪት ህዝቢ ተማላልስ ኮይና ሽማ ድማ ኣባ ዱላ ትበሃል። ናይ ኣባዱላ ዋጋ ክንዳይ ይከውን ?

እዚ ጽሩብ ጽርግያን ኣብ ጎድኑ ብዙሕ ሓመድን ኣኻውሕን ዘርኢ እዩ። እቲ ጽርግያ ብቐሊል መስመራት ተሰሪዑ ስለዘሎ፡ ኣብ ርሑቕ ድማ ጻዕዳ ክዳን ዝተኸድነ ስእሊ ይረአ። ኣብዚ መንገዲ ፅርግያ እንታይ ይካየድ ኣሎ ትብሉ?

አብ ሃገርና መንበሪ ሕፅረት ገዛ ንምቅራፍ መንግስቲ ካብ ዘዉፃም ደንብታተ ሓዳ ኮንደሚነዮ እንትኮን ኮንደሚንዮም ብርክት ዝበለ ሰባት ናይ ኮንድሚንዮ ወነንቲ ኮይኖም ፀገሞም ዝፍትሕሉ እዩም ።እዝ ቦታ አበይ ከባቢ ይመስለኩም ?

ዝተፈላለዩ ማሕበረሰብ ዝተፈላለዩ ዓይነት ባህላዊ አከዳድና ክዳን ዘለዎም ኾይኑ ካብአቶም ሓደ ባህሊ ራያ ዝክደንዎ ክዳን ቦፌ ዝብሃል ኮይኑ። ክዳን ቦፌ ካብ ምንታይ ይስራሕ?

ኣብዚ ዘለው ናይ ሞስሊም እምነት ኣቦታት ኮይኖም ፆሎት እንዳገበሩ እዮም። እዞም ኣቦታት እዚኦም መፅሓፍ ቁርኣኖም እንዳኣንበቡ እዮም። ሞስሊም ብክንደይ ዓመተ ምህረት ተጀሚሩ ?

ካብ ናይከተማ ገዛታት ዝራሓቐ ኣስፓልት ይረአ ኣሎ፡፡ ሓንቲ ሮቶ ናይ ማይ ዝፀዓነት ጋሪ ደው ኢላ ትረአ ኣላ፡፡ ክልተ ዓበይቲ ናይ ፅርግያ ፅላል ክህባ ዝተተኸላ ውን ይራኣያ ኣለዋ፡፡ አዚ ፅርግያ ኣብቲ ከባቢኡ መንበሪ ገዛ ዘይራኣይ ንምንታይ እዩ?

ሓንቲ ጓል ኣንስተይቲ ባህላዊ ኣከዳድና ኣምሓራ ወይ ኦሮሚያ ተኸዲና ትርአ። ባህላዊ ዝኾነ ዕምባባን ብወርቂ ዝተጠልፈ ስልማትን ተኸዲና ኣላ። ኣብ ኢዳ ገለ ነገር ሒዛ ኣላ፡ እታ ዘላ ሰበይቲ እንታይ ትገብር ኣላ?

ብመልክዕ ወይ ከዓ ብቅርፂ ዝተሰርሐ ናይ መዝናነዬ ቦታ እዩ፡፡ ከምኡ ውን ብመልክዕን ብተርታን ዝተተኸሉ ናይ መናፈቫ ተኽልታት ይራኣሉ፡፡ ንስኻትኩም ከ ከምዚ ዝበለ ቦታ ዶ ትሪኡ?

አብ ትግራይ ካብ ዝርከቡ ብሔራት ሓደ ብሔረ ኩናም እንትኮን እዚ ብሔረ ኩናማ ባህላዊ ክዳን ተከዲኑ እናወፀ ዘሪኢ ኮየኑ ብሔረ ኩናም አበይ ዞባ ይርከቡ?

ምስ ናይ ባህላዊ መሳርሒ ሙዚቃ ክራር ዝመሳሰል ናይ ዘመናዊ ሙዚቃ መሳርሒ ዝኮነ ሰማያዊን ቆፃልን ፃዕዳን ሕብሪ ዘለዎ ሽሙ እንታይ እናተባህለ ይፍለጥ?

ኣብዚ ዘለው ናይ ኣትክልት ኣሕምልቲ ኣራንሺ፣ ፓፓየ፣ በናና፣ ዘይትሁን ዝበሉ ብፅሟቅ መልክዕ ክንጥቀመሉ ንክእል ኢና። ኣቫካዶ ንምንታይ ይጠቅም ። ኣቫካዶ ብሰብ ዝትከል ተክሊ እዩ።

ኣርማ ኣፕ ቴሌግራም ክትዕዘቡ ትኽእሉ ኢኹም። ኣብ ሰማያዊ ድሕረ ባይታ፡ ጻዕዳ ወረቐት ዘለዎ ናይ ነፋሪት ምልክት ኣሎ፡ ኣብ ታሕቲ ድማ “ቴሌግራም” ዝብል ቃል ተጻሒፉ ኣሎ። መዓልታዊ ንምርድዳእ ቴሌግራም ትጥቀም ዲኻ?

ካብተን ዓበይቲ ግልጋሎት ወሃብቲ ትካላት ዝነበራ ሓንቲ ፋብሪካ ዓለባ ዓድዋ እዩ ። እዚ ፋብሪካ እዙይ ስራሕ ጀሚሪ ዶ ? ውይስ ኣይጅመረን ?

እዚ ፑል ዝበሃል ዓይነት ፀወታ እዩ፡፡ ፑል ነቶም ኩዕሾታት ብበትሪ ብምግጫው ዝግበር ፀወታ እዩ፡፡ እዚ ፀወታ ምስ ካራንቡላ ብኸመይ ይመሳሰል?

ናይ ሓደ ከተማ ፅባቐ መለክዒ ካብ ዝኾኑ ነገራት ሓደ ፅሬት እዩ፡፡ ነዚ ስራሕ ዝተዋፈሩ ሰባት ግን ክብሪ ዘይወሃቦም ስለምንታይ እዩ?

ሓደ ሰብኣይ ሱፍ ተኸዲ ምስ ካራባታ ሓዊሱ ኣፉ ዓቢሱ ስቕ ኢሉ ንቕድሚት ይሪኢ ኣሎ፡፡ እዚ ሰብኣይ ናይ ምንታይ በዓል ስልጣን ይመስለኩም?

ኣብ ትግራይ ካብ ዘለው ባህላዊ ቁኖታት ሓደ ዝኮነ ኣልባሶ ቁኖ ኮይኑ ደቂ ኣንስትዮ ተቆኒነን ኣብ ባዓላትን መርዓን ማዕሪገን ከም ዝራአያ ትፈልጡ ዶ?

እዚ ሓንቲ ጽብቕቲ ሰበይቲ ኣብ ገጽ መጽሔት ተሳኢላ ኣላ። እታ መጽሔት “ሓበሻ” ዝብል ኣርእስቲ ዘለዋ ኮይና ብቋንቋታት ኣምሓርኛን እንግሊዝኛን ብጽሑፋት ዝተመልአት እያ። ነዛ መጽሔት ብኸመይ ትፈትዋ ወይ ዘይትፈትዋ ትመስለካ? ነቲ እተመሓላልፎ መልእኽቲ ብኸመይ ኢኻ እትርድኦ?

ኣብ ኣኽሱም ብርቱዕ ክረምቲ ኣብ ዝህልወሉ እዋን ከምዚ ኢሉ እዩ እስካብ ኣፉ ዝመልእ፡፡ ሕፅረት ማይ እንተጋጥም እዚ ቀላይ ንህዝቢ ኣኽሱም ህፅረቱ ዝመልእ ምዃኑ ትፈልጡ ዶ?

አርማ ናይ ኢትዮጵያ ሰብ ዝሰርሖ ፍልጠት ተቋም አርማ ኮይኑ፤ ናይ ኢትዮጵያ አርቲፊሻል ኢንተለጀንስ ኢንስቲትዩት ዝብል ፅሑፍ ብአምሓርኛን እንግሊዘኛን ብፃዕዳን ዕንቋን ተፃሒፉ ይርከብ፡፡ ማእከሉ ከዓ ብጫ ሕብሪ አለዎ፡፡ እዚ ተቋም እንታይ እዩ ስርሑ?

ባንዲራ ዝሓዙ ሰልፈኛ ሰራዊት ይርአዩ ኣለዉ፡፡ እዞም ሰራዊት ኣባላት ፖሊስ ሰራዊት እዮም ዝመስሉ፡፡ ኣባላት ፖሊ ስ ሰራዊት ልኡኾም እንታይ እዩ?

ካብ ዓይነታት ፀሕፈት መሳሪሒ እዚ እንሪኣ ዘለና ናይ ህፃውን ናይ ዝተፈላለዩ ኣርቴክቸራት ስራሕቲ ንምስራሕ እንጥቀመሎም እርሳስ ይበሃል። እርሳር ፅሒፍካ ክተጥፈኦ ይካኣል እዩ።

ባህላዊ ክዳን ናይ ኢ/ያ ዝተኸደኑ ኣወዳትን ኣጓላትን ኣብ መድረኽ ይስዕስዑ ኣለው፡፡ እተን ኣጓላት ብጫ ፅላል ወሲኸናላ ኣለዋ፡፡ እዚ ኣበየናይ ቢሄረ ሰብ ኢ/ያ ዝርከቡ ናይ ባህሊ ቡዱን እዮም?

እዚ ናይ ሰብ ዝርሓ ኮይኑ ኣርባዕተ ጎማ ዘለዋ እንትትከውን ብእንስሳ እዳተሓገዘ ዝዝወር እንትኮን እታ እንስሳ ፈረስ ትበሃል እታ ንብረት መን ትባሃል ሽማ ?

ድምፂ ወያነ ካብ ዓበይቲ ዜና ኣውትር ዘማሓላልፉ መራኪ ሚድያታት እንትከውን ኣብዚ ዘለመሓለልፎ ዘሎ ድማ መልእክቲ ሓለፍቲ ኣብያተ ዕዮ ዝብል እዩ። ድምፂ ወያነ መበል ክንዳይ ዓመቱ ሎሚ ሰመን መስከርም 30 ተከቢሩ ?

ደቂ ኣንስትዮ ንመጋየፅን ንመመላክዕን ዝጥቀማሉ ናይ እዝንን ክሳድን ብዝተፈላለዩ ቅርፅታት ዝተሰርሑ እዩ። ንስክን ከ ናይ እዝኒን ክሳድን ገርክን ትፈልጣ ዶ ?

መስቀል ካብ ዝተፈላለዩ ዕንፀይቲ ፀሪብካ ቅርፂ ኣውፅኢካ ዝስራሕ ኮይኑ ኣመንቲ ኦርቶዶክስ ተዋህዶ ክርስትያን ኣብ ክሳዶም ከም ዝኣስርዎ ትፈልጡ ዶ ?

ካብ ዓይነታት ኣልኮላዊ መስታት እዚ እንሪኦ ዘለና ቅዱስ ጊዮርግስ፣ ማታ፣ ቢራ ዝበሃሉ ኣለው። እዚኣቶም ድማ ብጣዕሚ መስከርቲ መስተታት እዩ። ሰኪርኩም ትፈልጡ ዶ ?

ኣብዚ መጀመርያ ሕብርታት ባንዴራ ኢትዮጵያ ይረኣዩ፤ ኣብ ማእከል ድማ ውሽጡ ክልተ መላእኽቲ ዘለዎ ጻዕዳ ዓንኬል ኣሎ። ብማእኸል ዕጥቂ ሒዞም ኣብ ታሕቲ "ትንሳኤ ኢትዮጵያ" ዝብል ጽሑፍ ኣሎ። ኣብዚ ምስሊ ዝተርኣየ ኣርማ ወይ ምልክት ኣየናይ ትካል ወይ ዞባ እዩ?

ፌሮ ብኤሌክትሪክ ትሰርሕ ኮይና ካብ ጎማን ሓፂንን ዝተሰረሓት እያ። ንክዳን ደቂ ሰባት እተስታርር /ሰጥ/ ተብል ዓይነት ኣቃሓ እያ። ንስኩም ከ ኣብ ገዛኩም ፊሮ ኣላትኩም ዶ?

ኣብዚ ሓደ ሰብኣይ ኣብ መድረክ ደው ኢሉ ይዛረብ ኣሎ። ኣብ ቅድሚኡ ክልተ ናይ ዜና ማይክሮፎናት፤ እቲ ሓደ ካብ “ድምፂ ወያነ ኢንተርናሽናል” እቲ ካልኣይ ድማ ካብ ካልእ ትካል ዜና። ብናትካ ኣረኣእያ እዚ ጋዜጣዊ ዋዕላ ብዛዕባ እንታይ ይመስለካ?

ቀርኒ ናይ ዓጋዜን ሃሳስ እርሳስ ሕብሪ ዘለዎ ኮይኑ፤ አብ ቅድሚኡ ከዓ ፃዕዳ ወረቀት ይርከብ፡፡ እዚ ከዓ አብ ደም በጊዕ ድሕረ ገፅ ይርከብ፡፡ ንምኳኑ ቀርኒ ዓጋዜን ሪኢኹም ዶ ትፈልጡ?

ኦቪን ምድጃ ብኤሌትሪክ ዝሰርሕ ንምግብ መብሰልን ንፒዛን ሕንባሻን መሰንከትን ዝኮነት ዘመናዊት ኣቅሓ እንትከውን ኣብ ኦቪን ዝተሰንከተ ሕንባሻ ጥዕምኩም ዶ ትፈልጡ ዶ?

ኣብዚ ዘሎ እንዳ ኬክ ኤንሪኮ ዝብል ኮይኑ ኣብዚ ብዙሓት ሰባት ክዕድጉ እንዳኣተውን ገዚኦም እውን እንዳወፁን ኣለው። ኬክ ዶ በሊዕኩም ትፈልጡ ?

ሓንቲ ጓል ኣንስተይቲ ኣብ ምልዓል ክብደት ክትወዳደር ከላ ዘርኢ እዩ። እዚ መደብ ኣብ ባይታ ዝካየድ ኮይኑ ህዝባዊ መዘናግዒ ወይ ውድድር እዩ። እታ ዘላ ሰበይቲ እንታይ ትገብር ኣላ?

ተፈለጥቲ ሰባት ተፈለጥቲ ሰባት ንህዝቦም ሰላማዊ አመራርሓን አሰራርሓን ዘርአዩ እዮም፡፡ አቶ ብርሃኑ ነጋ ትምህርት ሚኒስቴር ሓላፊ ኮይኖም፤ ቀይሕ ሕብሪ ገፅ ዘለዎ እዩ፡፡ ክዳኑ ከዓ ሓመኩሽቲ ሕብሪ ዘለዎ ተከዲኑ አብ ወንበር ኮፍ ኢሉ አሎ፡፡ እዚ ሓላፊ ትደልይዎ ዶ?

አለርትድንገተኛ ናይ ሕክምና ማዕከል ንዝተፈለለዩ ድንገተኛ ሕሙማት አገልግሎት ዝህብ ሕክምና እዩ፡፡ እዚ ሕክምና በዓል ሓደ ደብሪ ኮይኑ ብመንድቅ ዝተሃነፀ እዩ፡፡ እዚ ሕክምና ማእከል አገልግሎቱ ከመይ እዩ?

ካብቶም ናይ ዘመናዊ ሙዚቃ መሳርሕታት ካብ ዝብሃሉ ሓደ ዝኮነ ወርቃማ ሕብሪ ዘለዎን ፀሊም መንጠልጠሊ ዝሓዘ ኮይኑ እንታይ እንዳተባህለ ሽሙ ይፍለጥ?

ማይ ነደቂ ሰባት ካብቶም ብሂወት ክነብሮም ኣዝዮም ብጣዕሚኣገደሲቲ ካብ ዝብሃል ሓደ ዝኮነ እዩ። ካብውሓዚ ሩባ ተቀዲሑ ናብ ፋብርካ ኣትዩ ተፃርዩ ኣብ ሃይላንድ ትዓሽጉ ንህዝቢ ይቀርብ። መን ይብሃል ሽሙ?

ኣብ ዘሎ ገዛ ዘመናውን ጽብቕትን እዩ። እቲ ገዛ ብጫ ቀለም ዝተለኽየ ኮይኑ ቅድሚት ገጹ ድማ ካብ ዝተፈላለየ ዓይነት ናይ ህንጻ ዕንጨይቲን ጡብን ዝተሰርሐ እዩ። ብቕድሚት ዓበይቲ መስኮታት ኣለዎ። እዚ ዘመናዊ ዲዛይን ገዛ ከም ገዛኹም ትደልዩ ዶ?

እዚኣ ኣብ መካናይዝድ ሕርሻ ዓብዪ ረብሓ ዘለዋ ሓራሲት መኪና እያ፡፡ እዛ መኪና ኣብ ከባቢና ኣብ ዘለዉ ገደላ መደል ገርሁ ግልጋሎት ክትህብ ትኽእል ድያ?

ሰለስተ ደቂ ኣንስትዮ ብዓንኬል ተኸቢበን ኣብ መሬት ኮፍ ኢለን ይርኣያ። ኩሎም ሕብራዊ ዕንበባታት ሒዞም ኣእዳዎም ኣፎም ሒዞም ኣለዉ። ገለ ካብኣቶም ዝስሕቁ ወይ ዝግረሙ ይመስሉ። እተን ኣብ ስእሊ ዘለዋ ደቂ ኣንስትዮ እንታይ ይገብራ ኣለዋ ይመስለኩም?

ናይ ጣውላ ኣግዳምታት ኣብ ዕዳጋ ተደርዲሮም ይርአዩ ኣለዉ፡፡ መብዛሕትኡ ናይ ከባቢና ሕብረተሰብ ነዞም ጣዋሉ እዩ ዝጥቀም፡፡ ስለምንታይ እዩ ነዚኦም ዝጥቀም?

ኣብ ትሕቲ ከበዳ ደመና ዘሎ ናይ ሕርሻ ምድሪ ገሊኡ ተሓሪሱ ገሊኡ ድማ ዓይኒ ቡቕሊ ብዝበፅሑ ዝራእቲ ተሸፊኑ ኣሎ፡፡ እዚ ከምዚ ዝበለ ድባብ ዘለዎ እዋን መን እዩ?

ኣድጊ ካብ እንስሳ ዘቤት ሓደ እንትከውን ንመፅዓኒ ማይን ካልእን ካብ ገዛ ናብ ሩባን ካብ ዕዳጋ ናብ ገዛን መጓዓዓዚ እትጠቅመሉ ምኳኑ ትፈልጡ ዶ ?

እዚ ፍሉይ ግርማ ዘለዎ ኣዳራሽ ናይ ኣፍሪካ ሕብረት መአከቢ ኣዳራሽ እዩ፡፡ እዚ ባንዲራ ሕብረት ኣፍሪካ ዘለዎ ፅቡቕ ኣዳራሽ ኣበይ ከተማ ተሰሪሑ ይርከብ?

ደቂ አንስትዮን ደቂ ተባዕትዮን ህፃውንቲ ብሓደ ተኣኪቦምኣብ ቅዲሚኦም ድማ ሓንቲ ነዋሕ ጎል ኣንስትየቲን ክልተ ቆልዕትን ናብቲ ፍደል ዝተፅሓፎ ገፆም ገይሮም ኣለው። እቶም ህፃውንቲ እንታይ ይገብሩ ኣለው?

ሓደ ሰብኣይን ሰበይትን ኣብ ልዕሊ ዕምባባታት ዝመልአ ግራት ደው ኢሎም ይረኣዩ። ክልቲኦም ባህላዊ ጻዕዳ ኢትዮጵያዊ ክዳን ተኸዲኖም እዮም። እታ ሰበይቲ ዕምባባ ኣብ ኢዳ ሒዛ ብሓጎስ ትጥመት ኣላ። ስለምንታይ እዮም እዞም ክልተ ሰባት ኣብዚ ቦታ ዘለዉ ይመስለኩም?

ተፈለጥቲ ሰባት ክበሃል እንተሎ ብሕማቅ ታሪክ ይኩን ብፅቡቅ ታሪክ ዝፍለጡ እነትከኑ እዚ ኣብዚ እንሪኦ ዘለና ናይ ኢትዮጰያ መራሒ ዝነበሩ ሃፀይ ሚኒሊክ ይበሃሉ።

ግብርና አብ እንዳ ግብርና ቡዙሓት አካፍትን ቡዙሓት ሰባት ይርከቡ፡፡ እዞም አካፍት ገሊኦም ቀያሕቲ፣ ፃዓዱ፣ ቀይሕን ፃዕዳን ፀሊምን ሕብሪ አለዎም፡፡ ክትትል ናይ እንዳ ግብርና ከመይ ትሪኢይዎ?

እዚ ልሙዕ ከባቢ ኣእምሮን መንፈስን ዘሕድስ እዩ፡፡ ኣብ ከባቢና ከምዚ ዝኣምሰለ ቦታ ምፍጣር ንኽእል ኢና፡፡ ነዚ ግን ተገዳስነት ኣለና ዶ?

ፃዕዳ ብፀሊም ዝኮነት ደስ ትብል መኪናን ኣርባዕተ መናእሰይ ድማ ፀሊም ናይ ላዕልን ፃዕዳ ናይ ታሕቲን ተከዲኖም በርቲ ዝሓዙ እንትኮኑ እተን ብድሕሪይኦም ዘለዋ እንስሳ ሹመን እንታይ እናተባህላ ይፅውዓ?

ሙዚቃ ሙዚቃ ካብቶም ሓንጎልና እነሐድሰሉን እነዘናግዐሉ መሳር ሓደ ኮይኑ፤ አርባዕተ መናእሰይ ፃዕዳ ክዳን ተከዲኖም ጭራዋጣ እናዋጠዩ ይርከቡ፡፡ እዞም ዋጠይቲ መነመን ይበሃሉ?

ኣዝዩ ጽቡቕን ብውቁብን ዝተሸለመ ኣዳራሽ መርዓ ይርአ። እቲ ቦታ ብዕምባባታትን ሓምላይን ዝተሰለመ ኮይኑ፡ እቲ ልዑል ናሕሲ ብጻዕዳ ጨርቂ ዝተሸፈነ እዩ። ፍቕራዊ ወይ በዓላዊ ፍጻመ ይመስል። ብመሰረት ናትኩም እዚ መደብ ንምንታይ ከም ውራይ ዝተዳለወ ይመስለኩም?

መነፀር ንሰርሕ ኢና ዝብል መፋለጢ ኣብ ከተማታት ተለጢፎም ንርኢ ኢና፡፡ ግን እዞም ትካላት ብሓቂ መነፀር ንዝበሃል መገልገሊ ባዕሎም ይሰርሑዎ ዶ?

ሓንቲ ጐባጉብን ናይ ክሳድ መስቀልን ዝገበረት ጓል ኣነስተይቲ ጥልፊ ተኸዲና ትርአ ኣላ፡፡ እዚ ጥልፊ ሽሙ ንግስተ ሳባ ይበሃል፡፡ ንግስተ ሳባ መን እያ?

ዝተሸለመ ፅቡቕ ሕብሽቲ ኣብ ሽሉም ቀለምሲስ ቀሪቡ ኣሎ፡፡ ሕብሽቲ ካብ ስርናይ ዝስራሕ ምቁር ምግቢ እዩ፡፡ ሕብሽቲ ከመይ ከምዝስራሕ ትፈልጡ ዶ?

ዝተፈላለዩ ዓይነታት ሸቀጣ መቀጥ ዝመልኣ ድካን እዩ። ዝተፈላለየ ዓይነት ሰማያዊን ፃዕዳንቆፃልን ሊላን ሕብሪ ክሻ ዝመለአ እውን አሎ። እቶም ዓብይ ሰብኣይ ኣብ ርእሶም ገይሮማ ዘለው ቆቢዕ እንታይ ዓይነት ሕብሪ እያ?

እዚ ብጽቡቕ ዝተወደበ ቤት ጽሕፈት እዩ ዘርኢ። ኣብቲ ክፍሊሰለስተ ዝተፈላለዩ ጠረጴዛታትን ጽሬት ዘለዎም መንበርን ኣለዉ። እቲ ማእከላይ ጠረጴዛ ዓቢ ኮይኑ ኣብ ቅድሚኡ ክልተ መንበር ኣሎ። እዚ ቦታ መንግስታዊ ቤት ጽሕፈት ድዩ ወይስ ናይ ግሊ ኩባንያ ቤት ጽሕፈት?

ዓብዪ ካፌን ሬስቶራንትን ይርአ ኣሎ፡፡ ኣብ ካፌን ሪስቶራንትን ዝተፈላለዩ ዓይነት ምግብታትን መስተታትን ይቐርብ፡፡ ኣብ ከምዚ ዝበለ ካፌን ሬስቶራንትን ተገልጊልኩም ዶ ትፈልጡ?

እዚ ዝተፈላላዩ መሰራሕ እንትከውን ንወድሰብ ዝጠቅሙ ተበላታት ብብዝሕ ክርአዩ ዝክእሉ እንትኮኑ ከም ሰላም በልትና ለምለም ስጋቤት ዝተፈላላዩ ፅሑፋት ይርአይና ኣለው ይኩን እዚ መዝርሕ ተበላታት አብይ ዓዲ ሽም እንታይ እዳተሃ ይፅዋዕ?

ኣብ ትግራይ ካብ ዝርከቡ ተፈለጢ ድምፃዊያን ሓደ ዝኮነ ሰለሞን ባይረ /ወዲ ባይረ/ ዝተፈላለዩ ናይ ፍቅርን ዓድን ከም ዝደርፍ ትፈልጡ ዶ?

እዚ ኣብ ተክሊ ቀጠልያ ማንጎ ዘርኢ እዩ። እቲ ተክሊ ብዙሕ ቆጽሊ ዘለዎን ፍረኡ ገና ከምዘይበሰለን እቲ ማንጎ ገና ይዓቢ ከምዘሎ የመልክት። እዚ ፍረ እዚ መጀመርታ ምስ በሰለ ድዩ ወይስ ኣብ ዝለዓለ ጥርዙ ምስ በጽሐ ክትበልዕ ትመርጽ?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ እንጀራ ብስልሲ ፣ ብኣልጫን ብቆስጣን ንኽብላዕ ዝተዳለወ ምግቢ ተቐሪቡ ኣሎ፡፡ ንስኹም ከ ብኸምዚ ዓይነት ምብላዕ ዶ ንደለኹም?

ኣብ ናይ ኢ/ያ ናይ ጎደና ጉያ ን3 ጊዜ ዘሸነፈ ኣትሌት ኣቢ ጋሻው እዚ እዩ፡፡ ኣብ ናይ ጎደና ውድድር ጉያ ዶ ክትጎዩ/ክትሳተፉ ትደልዩ?

ሓደ ቀይሕ ሰብአይ ሓመደዋይ ሱፍ ዝተከደነ ናይ ወፃእ ዓዲን ፀሊም ሱፍ ዝተከደነት ናይ ኢትዮጵያዊትን መምስ ባንዴርኦም አብ መድረክ ኮፈ ኢሎም ይርከቡ፡፡ አብ ቅድሚኦም ከዓ ዝተፈላለዩ ዝተዓሸጉ መድሓኒታትን ዕምበባን አብ ፃዕዳ ጣውላ ይርከቡ፡፡ እዚኦም መነመን ይበሃሉ?

ብዙሓት ሰባት ዘለው ኮይኖምኣብ ሰጥ ዝበለ ሜዳ እውን እዮም ዘለው እቶም ሰባት ዝተፋላለ ዓይነታት ስፖርት ኣብ ምስራሕ ይርከቡ ኣለው ።

እዚ ኣብ ቀዳማይ ገጽ ናይታ “ኣዲስ ዘመን” እትብል ጋዜጣ ኢትዮጵያ የርኢ። ኣብ ቀዳማይ ስእሊ ኣብ ባይቶ ኮፍ ኢሎም ዘለዉ ተወከልቲ መንግስትን ህዝብን ኢዶም ከልዕሉ ይረኣዩ። ነዛ ጋዜጣ እንተ ተንብባ፡ እንታይ ዓይነት ሓበሬታ ክትመሃር ምደለኻ?

እዚ ኣብ ማይ ዝተቐመጠ ብረት መሳርሒ ዘርኢ እዩ። ብብርሃን ዝተመዓራረየን ዝተቐርጸን እዩ። እቲ ማይ ኣብ ብርሃን ብንጹር ይርአ፡ ኣብ ጎድኑ ዝተሰርዑ ተኽልታት። እቲ መሳርሒ ኣብ ተፈጥሮ ዝተሰረተ ጦብላሕታ ይህብ።

ንግዲን ምትዕድዳግን ንግዲን ምትዕድዳግን ትርፊን ኪሳራን እንፈልየሉ መንገዲ እዩ፡፡ ንአብነት አብ ዕዳጋ ዝተፈላለዩ መንፊት፣ መንከሽከሽ፣ ፈርኔሎ፣ ጎማ ዶላን ወንበራትን ንክሽየጡ ተዘርጊሖም ይርከቡ፡፡ ዋጋ ናይ ሓደ መንፊት ክንደይ እዩ?

ዘግርም ናይ ኣኻውሕ ገፀ ምድሪ ይርአ ኣሎ፡፡ እዚ ገፀ ምድሪ ከባቢ ገረዓልታ እዩ ዝመስል፡፡ እዚ ናይ ኣኻውሕ ምድሪ ኣብ ውሽጡ እንታይ ዓይነት ታሪካት ሒዙ ይኾን?

ኣሕባይ ዝወረርኦ ሜዳ እኒሀ፡፡ እዘን እንስሳ ዘገዳም ብኸምዚ እንትንቀሳቐሳ ንዝራእቲ ብምጥፋእ ኣብ ሕርሻ ሓደጋ ክፈጥራ ይኽእላ እየን፡፡ ነዚ ንምክልኻል እንታይ ክግበር ይከኣል?

ኣብ እዋን ምንቅጥቃጥ መሬት ሰብ ክገብሮ ዝግበኦ መምርሒ ዝሓዘ ስእላዊ ፅሑፍ ወይ መረዳእታ ዝተለጠፈ እዩ፡፡ ንስኹም ከ ኣብ እዋን ምንቅጥቃጥ መሬት እንታይ ትገብሩ?

ናይ ወፃኢ ዓዲ ተክሊ ጉዕ /ቃርያ/ እንትከውን ዝተፈላለዩ ሕብርታት ኣለውዎ ንሳቶም ካኣ ብጫን ቆፃልን፣ ኣራንሽን፣ ቀይሕን እንትከውን ከም ዘይቃፅል ድማ ትፈልጡ ዶ ?

ካብ ኣብ ትግራይ ብግጥም፣ ዜማን ደርፍን ተፈለጥቲ ዝኾኑ ናይ ቋንቋ ትግርኛ ሙዚቀኛታት ሓደ ዘመን ኣለምሰገድ እዩ፡፡ እዚ ንብዙሓት ደረፍቲ ግጥምን ዜማን ውን ከምዝሰርሕ ይንገረሉ፡፡ ካብ ናይ ዘመን ደርፊታት ንኣየነይቲ ተድንቑ?

እዚ ዳውን ታውን ካፌ ምልኩዕ ኣቀማምጣ ዘለዎ እዩ፡፡ ፅባቕኡ እዚ ጎዲልዎ ዘብል ኣይኮነን፡፡ እዚ ካፌ ኣብ ምንታይ ዓዲ ዝርከብ እዩ?

ቀይሕ ፣ቢጫን ኣብ ማእከል ድማ ናይ ኮኮብ ምልክት ዘለዎ ባንዲራ እዩ። እዚ ባንዴራ ምስ ናይ ትግራይ ባንዴራ እውን ይማሳሰል ።ናይ መን ባብደሬ እዩ?

እዚ ከባቢ እዚ ኣብ ከባቢ እንዳኣቡነኣረጋዊ ቤተክርስትያን ኮይኑ ኣቡነ-ኣረጋዊ ክብሪ በዓሉ ኣብ ጥቅምቲ ወርሒ ዕለት 14 እዩ። ኣቡነኣረጋዊ ዳሞ ኣበይ ከባቢ ይርከብ ?

ካብ ሓፂን ዝተሰርሐ ናይ ቡና መቆጫ ማሽን ዝብሃል ኮይኑ መብዛሕቲኡ ግዜ ኣብ መብራህቲ ዘለወን ከባቢታት ዝጥቀማሉ ዓይነት ኣቕሓ እዩ። ኣብ ከባቢኩም ከ ከመይ ዓይነት መቆጫ ትፈልጡ ?

ኣብ ጨጉራ ቀይሕ መቕለሚ ዝገበረት፣ ኣብ ቁኖአ ወርቂ ዝገበረት፣ ናይ እዝኒ ኩትቻ እውን ዘለዋ ሰበይቲ ምስ ካልአይታ ትርአ ኣላ፡፡ ናይዛ ሰበይቲ ፅባቐ ከመይ ኣሎ?

ካብ ዓይነታት ተክሊ ዝኮኑ፣ ፃዕዳ ሽጉርቲን ኣዝማሪኖ፣ ካውሎን እንትኮኑ፣ ንደቂ ሰባት ብምግብነት ዝጠቅሙን ንጥዕና ወዲ ሰብ ኣገደስቲ ምኳኖም ትፈልጡ ዶ ?

መናእሰይ ራያ ኣብ ዙርያ ሓዊ ከቢቦም ይርአዩ ኣለዉ፡፡ ናይ ባህሎም ክዳንን በትርን ሒዞም ኣለዉ፡፡ እዞም መናእሰይ ደቂ ራያ ምዃኖም ብምንታይ ፈሊጥናዮም?

ኣብዚ ዘሎ ገዛ ብጎኒ ካብ ዕንፀይቲ ዝተሰረሐ ገዛ እንትከውን ብላዕሊ ድማ ብሳዕሪ እዩ ተከዲኑ ዘሎ። እዚ ገዛ ተከዲኑሎ ዘሎ ገዛ ሳዕሪ ሽሙ እንታይ ይበሃል ?

ኣብዚ ካብ ሓፂን ዝተሰርሑ ኣቑሑ ይርአዩ ኣለዉ፡፡ እኒ እቶን፣ ጥስቲ፣ መኽደን መጎጎን ካልኦትን ኣለዉ፡፡ እዞም ኣቑሑ ንምንታይ እዮም ኣብኡ ዘለዉ?

መሰረታዊ ግልጋሎት ብ ዝህቡ እቲ ዝዓበየ ሽፋን ዘለዎ ናይ ትምህርቲ ክፋን እንከውን ኣበ ውሽቲ ሓደ ክፍሊ ተመሃሮን መምህር እንዳመሀረን እንዳተማሃሩን ኣለው። ትምህርቲ መወዳእታ ኣለዎ?

ካብቶም ደቂ ኣንስትዮ ካብ ነመጋየሒ ካብ ዝጥቀማሉ ሓደ ዝኮነ ባህላዊት ክዳን መብዛሒትኡ ግዜ ኣብ ክልል ትግራይ ኮይኑ ኣበይ ቦታ እዩ ዝፍለጥ?

ኣብዚ ብዙሓት ባህላዊ ክዳውንቲ ኢትዮጵያ ኣብ ዕዳጋ ኮፍ ኢሎም ይረኣዩ። ገሊኡ ብጻዕዳን ቀይሕን ወይ ቀጠልያ ሕብሪ ዝተሰለመ እዩ። ካብዞም ባህላዊ ክዳውንቲ ኣየናይ ሕብሪ ምመረጽካ?

ምልኩዕ ዘበናዊ ኩሉ ዘማልአ ገዛ ይረአ ኣሎ፡፡ ኣብቲ ገዛ ዘበናዊ ሶፋ፣ ብመልክዕ ዝተዘርግሑ መጋረጂታትን ኮታስ ሙሉእ ዝባሃል ናይ ገዛ ኣቑሑ ኣለዎ፡፡ ከምዚ ዓይነት ገዛ ዶ ትምነዩ?

ኣብ ትግራይ ኮነ ኣብ ኢ/ያ ብብዙሓት ሰባት ዝተለመደ ባህላዊ መስተ ቡና እዩ፡፡ ሓንቲ ፊንጃል ቡን ምስ ዕጣን መደከሪ እንዳተኸኸት ተቐሚጣ ትረአ ኣላ፡፡ እቲ ዕጣን ናይ ምንታይ መግለፂ እዩ?

ቴለብዥን ድምፂ ወያነ ምስ ህዝባዊ ወያነ ሓርነት ትግራይ ዝተተሓዘ ታሪክ ዘለዋ መራኸቢት ሓፋሽ እያ፡፡ እዛ ሚድያ መዓዝ ዓመተ ምህረትን ኣበይን ተጣዪሻ?

ኣብ ሓደ ድኳን ዝተመርጹ ናይ ታኒካ ምግብታትን ዘርኢ እዩ። እዞም ናይ ታኒካ ምግብታት ኣብ ገዛ ንእንታይ ዓይነት ምግቢ ዝውዕሉ እዮም?

እዚ ናይ ገዛ ናይ ኤለክትሪክ መጒየዪ ሜዳ እዩ፡፡ ናይ ጉያ ልምምድ ንምግባር ናይ ግድን ናብ ሜዳ ምኽያድ ኣየድልን እዩ፡፡ ስለምንታይ?

ሃምቦሃምቦ ዝተብሃለ ሓምለዋይ ተክሊ ብጫ ሕብሪ ዘለዎ ዕምበባ አውፅኡ አብ ቆፅለዋይ ሕብሪ ድሕረ ገፅ ይርከብ፡፡ እዚ ሃምቦሃምቦ ዝብሃል ተክሊ ንምንታይ ይጠቅም

አርማ ናይ ሓደ ተቋም መፍለይ ምልክት ኮይኑ፤ ብብጫ፣ ፃዕዳን ዕንቋይን ሕብሪ ናይ ዘለዎ እዩ፡፡ ወሰን ወሰን ከዓ ናይ ገቢዎች ሚኒስቴር ዝብል ብፃዕዳ ሕብሪ ተፃሒፉ ይርከብ፡፡ አብ እርሳስ ሕብሪ ድሕረ ገፅ ይርከብ፡፡ እዚ አርማ ናይ መን እዩ?

ኣብ ኦርቶዶክስ ተዋህዶ እምነት ክርስትና እምነት ተከተልትን ካብ ዝኮኑ ኣብ ኣብያተ ቤተ ክርስትያን ዝርከብ ኮይኑ መዋእ ሰብ ኣታው ዝገብሩሉ ቦታ እዩ

ብዝራእቲ ዝተሸፈነ ተዳፋእ ዝኾነ መፀገሚ ምድሪ ይርአ ኣሎ፡፡ ኣብ ከምዚ ዝኣምሰለ ናይ ግድሚ ምድረ ገፅ እንታይ ዓይነት ኣተሓራርሳ ክንጥቀም ይምረፅ?

ዓበይቲ ህንፃታትን ኣናእሽተይ ገዛውትን ዝተከበበ ኮይኑዓበይቲ ኣናእሽተይ ተክልታት ዘለዎ ኮይኑ ሰባት ብበዝሒ ዘለውን ፀሊም ሕብሪ እውን ዘሎ ኮይኑ ኣበይ ይርከብ?

እዚ "ቤተ መጻሕፍቲ ኣብርሆት" ዝበሃል ዓቢ ቤተ መጻሕፍቲ የርኢ። እቲ ህንጻ ብቅዲ ዘመናዊ ኮይኑ፡ ሰባት ኣብቲ ጽርግያ ክኸዱ ይረኣዩ። ቅድሚ ሕጂ ኣብ ውሽጢ እዚ ቤተ መጻሕፍቲ ኣቲኩም ዶ ትፈልጡ? ከምኡ እንተ ዀይኑ፡ ክንደይ ተማሂርኩም?

እዚ ናይ ተፈጥሮ ሰማይ ኮይኑ ኣብ ትሕት ሰማይ ድማ ፃዕዳ ደመና እንትርእ እዚ ተጣራቅሙ ዝናብ ክዘንብ ንዕዘብ ደመና እንተሃልዩ ማይ ክውቅዕ ይኮል ንብል ይኵን እንበር እዚ ፃዕዳ ደመና ካብ ይፍጠር ይከን?

ኣብ ሓደ መዓርፎ ነፈርቲ ዝርከብ ናይ ጸጥታ መፈተሺ ነቑጣ ዘርኢ እዩ። ኣብ ማእከሉ ድማ ቦርሳ ተሳፋራይ ኣብ ክቢ መንገዲ ምፍታሽ ይቕመጥ። እዚ ኣብ መዓርፎ ነፈርቲ ሻንጣታት ዝምርመረሉ ቦታ ድዩ ትብሉ?

ማሽናት ዝተፈላለዩ ዓይነት ማሽናት አለው፡፡ ካብቶም አብ ባንኪ ዝርከቡ አቁሑታት ሓደ ኮይኑ፤ እዛ ማሽን ፀሊም ሕብሪ አለዋ፡፡ ስራሕ ናይዛ ማሽን ገንዘብ ብትክክል ቆፂርካ ምርካብ እዩ፡፡

ኣዝዩ ሓምለዋይ ልሙዕ ቆፅሊ ይርአ ኣሎ፡፡ እዚ ቆፅሊ ንዓይ ናይ ቢና ቆፅሊ እዩ ዝመስለኒ፡፡ እዚ ቆፅሊ ንዓኹም ከ እንታይ ይመስለኩም?

ካብ ኣብነታት ናይ ፅሕፈት መሳርሕታት መፅሓፍን በቢሕብሮም ማርከራትን ኣብ መፅሓፈ ይራኣዩ ኣለው፡፡ እቲ ሓንቲ መኽደና ተኸፊታ ትረአ፡፡ ማርከር መኽደኑ እንትኽፈት እንታይ ይኾን ይመስለኩም?

ገዓት ክልተ ዓለም ዝብል ዘርእስታ መፅሓፍ ትርአ ኣላ፡፡ ናይዛ መፅሓፍ ደራሲ ኤፍሬም ኣፈወርቅ ይበሃል፡፡ እዚ ደራሲ ካልእ ዝደረሶ መፅሓፍ ኣሎ ዶ

ሓወልቲ ሰማእታት ኣብ ትግራይ ካብ ዝርከቡ ሓወልትታት ሓደ እንትከውን ኣብ ቅድሚኡ ናይ ማይ ፋፋቴ ዘለዎ እዩ። ሓወልቲ ሰማእታት ርኢኩሞ ዶ ትፈልጡ?

2 ደረቐ ወንበራትን ሓደ ጠረጼዛን ኣብ ሓደ ክፍሊ ይረኣዩ ኣለው፡፡ ኣብ ጠረጼዛ ግን ከፍ መበሊ የብሉን፡፡ እዚ ክፍሊ እዚ ናይ ስራሕ ዶ ናይ መምሃሪ ይኾን?

ሕጉስ ስድራቤት ንህፃውንቲ ብግቡእ ይንከባኸብ፡፡ በዚ ምኽንያት ድማ ህፃውንቲ ብፍቕሪ ይዓብዩ፡፡ እዚ ማለት ግን ህፃውንቲ ኣይትቅፅዑ ማለት ኣይኮነን፡፡ ስለምንታይ ክቅፅዑ የድሊ?

ተፈጥራኣዊ መልክኣ ምድሪ ዝሓዘ ቦታ ይረአ ኣሎ፡፡ ከም ዝተሃነፀ ገዛ ዝመስል ተፈጥራኣዊ ጎቦን ቁልቁል ቦታታትን ከምኡ ውን እፀዋትን ይራኣዩ ኣለው፡፡ ካብዚኣቶም ነየናይ ተድንቑ?

ሓደ ጎደና ከተማ ኣብ ቅድሚ ንግዳዊ ቦታ እዩ። ኣብ ቅድሚ እተን ድኳናት፡ ሓደስቲ ነገራት ከም ክዳውንቲ፡ ጫማ፡ መሳርሒታት፡ ከምኡ’ውን መሳርሒታት ቴለፎን ክትዕዘብ ትኽእል። ሕቶ፡ ኣብዛ ስእሊ ዘሎ ድኳን ብኢንተርነት እንተትርኢ፡ ኣብኡ እንታይ ምገዛእካ?

ህፃናት ኣብና መፃወቲ ሓፂን ብሓባር እኒሄው፡፡ ሓንቲ ህፃን ከፍ ኢላ 2 ድማ ደው ኢሎም ይፅበይዋ ኣለው፡፡ እዚ ቤት ት/ቲ ናይ መንግስቲ ዶ ናይ ግሊ ትብሉዎ?

አትክልቲ አተክልቲ ምምጋብ ንሰውነትና ብጣዕሚ ጠቃሚን ሕማም ተከላከሊን ምግቢ እዩ፡፡ ንአብነት ሓምለዋይ ቆስጣ አብ መዳበርያ ዝተነፀፈ ተዘርጊሑ ይርከብ፡፡ እዚ ቆስጣ ክንደይ ይሽየጥ?

እዚ ብርሃን ዘለዎ ኤሌክትሮኒካዊ ኪቦርድ ቁልፊ ዘርኢ እዩ። ኣብ መፍትሕ ሙዚቃዊ ኖታታት ኣለዎ። መሳርሒ ከበሮ ኣብ ጎድኑ ስቕ ኢሉ ኮፍ ኢሉ ንድምጺ ሙዚቃን ንጽባቐ ፍጥረትን ይውክል።

ምርኢት ፋሽን ዘርኢ እዩ፣ ወተሃደራዊ ሓዱሽ ቅዲ ክዳን ዝተኸድኑ ሰባት ኣብ ቀይሕ ምንጻፍ ይወርዱ ኣለዉ። ተዓዘብቲ ብድሕሪት ይረኣዩ። እቲ ኣቀራርባ ፍሉይን ዓይኒ ዝማርኽን እዩ።

እዚ እፅዋት እዚ ካብ ዓይነታት እፅዋት እዝትከውን ንምግብነት እንስሳት ዝጠቅም እዩ። እፅዋት ንዝተፈላለዩ መድሓኒት፣ ንገዛ መሳሪሒ ኣቁሑት ንምስራሕ ይጠቅሙ። እፅዋት ሓደጋ ዶ የብፅሑ ብዝኮነ ምክንያት ?

ማሕበረሰብ ሃገርና ከም ዝፍለጥ ከብ ዝተፈላለዮ ዓይነት ዘመናዊ ህንፃ ዝተሰርሐ ኮይኑ በእምነት ትሬድንግ ትካል ዘለዎ እዮ ። ንሰኩም ከ ከምዚ ዓይነት ህንፃ አለኩም ዶ ?

እዚ ልሙድ ምግቢ ኢትዮጵያ ዘርኢ እዩ። ኣብ ማእከሉ ዝበሰለ ወይ ዝተጠበሰ ስጋ እንስሳ ኣለዎ፣ እኹል ቀመማት፣ ንእሽቶ በርበረን ኣለዎ። ኣብ ዙርያኡ እንጀራ ተዘርጊሑ ኣሎ። እዚ ዓይነት ምግቢ ኣብ ኢትዮጵያ እንታይ ይበሃል ትፈልጡ ዶ?

ካብቶም ናይ ትግራይ ናይ ቋንቋ ትግርኛ ዋጣ ደረፈቲ ዝባሃሉ ሓደ እዚ ሙዚቀኛ እዩ፡፡ መብዛሕትኡ ኣብ መርዓታት ብናይዚ ዋጣ እንትስዕሳዕ ንዕዘብ፡፡ ኣብዚ ሕዚ እዋን ከ ካልኦት ትፈልጥዎም ዶ ኣለው?

እዛ መንደቕ ዝግድግድኣ ሳዕሪ ዝኽዳና ጎጆ ገዛ ድኽምክም ዝበለት እያ፡፡ እዛ ገዛ ናይቲ ቤተ ሰብ ናይ ናብራ ጀረጃ ክተመላኽተና ትኽእል ዶ?

እዚ ክልተ ዝተፈላለያ ናይ ምግብን መስተን መሸጢ ማሽናት ዘርኢ እዩ። እቲ ሓደ ማሽን ምግብታትን ከም ኩኪስ፡ ዶሪቶስን ዝኣመሰሉ ይሸይጥ። እቲ ሓደ ማሽን ኮካ ኮላ፡ ማይን ይሸይጥ። እተን ኣብ ስእሊ ዘለዋ ክልተ ማሽናት እንታይ ዓይነት ነገራት እየን ዝሸጣ?

ትምህርቲ መሰረት ፍልጠት ናይ ወዲ ሰብ እዩ፡፡ ኣብ ብርሃኑ ዝነኣሰ ገዛ ወይ ክፍሊ ህፃናት ተምሃሮ ትምህርቶም እንዳተኸታተሉ ይርከቡ፡፡ ቆልዑ ካብ ማኣዲ ት/ቲ እንተተሪፎም ጉድኣት ዶ ይህልዎ ?

መፋለጢ፡- መፋለጢ ዝባሃል ንናይ ሓደ ምህርቲ ፣ ግልጋሎትን ናይ ተቋም ስራሕትን ከዋዓውዕ ወይ ንኽፍለጥ ዝገብር ሜላ እዩ፡፡ ኣብዚ ብርሃን ባንኪ እንታይ እንተፋልጥ ከሎ ይመስል?

ዜና አማራ ብርክት ዝበሉ ተምሃሮ ቀይሕ ዲቪዛ ተከዲኖም ዕንቋይ ሕብሪ ዘለዎ ኩባያ ገይሮም ፀባ እንዳሰተዩ ይርከቡ፡፡ ናይ ፀባ ምግቢ ፕሮጀክት ዝብል ፅሑፍ ከዓ አብ ፃዐዳ ድሕረ ገፅ ተፃሒፉ ይርከብ፡፡ እዚ ፕሮጀክት እንታይ ይበሃል?

እዚ ኣብ ኣኽሱም ዝርከብ እንዳ ወዲ ወላይ ዝበሃል ናይ ብሽክሌታ መፀገኒ እዩ፡፡ ብሽክሌታ ጉልበት እምበር ነዳዲ ዘይትጥቀም ብምዃኑ ተመራፅነታ ይውስኽ ዶ ይኾን?

እዚ ተጋዳላይን ደራፋይን ዉሩይ ዝኮነ ናይ ትግርኛ ሙዚቅኛ መራከቢ ሬድዮን ናይ ትዲኤፍ ክዳንን ጌሩ ኣሎ ። እዚ ደራፊ መን ይበሃል ሽሙ ?

ኣዝያ ብጣዕሚ ደስ ትብል ቁንንቲ ጋምባሌ ዝገበረት ጎል ኣንስትየቲ እያ። ናይ ኣየናይ ኣከባቢ ናይ ትግራይ ክልል እየን እዙይ ዓይነት ኣከዳዲና ዝክደና?

ሓምሊ ቆስጣ ካብ ዓይነታት ተክሊ ሓደ ኮይኑ፣ ንደቂ ሰባት ንምግብነት ብፀብሒ ዝስራሕ ንጥዕና ኣገዳሲ ዝኮነ ቆፅሊ እዩ። ኣብ ከባቢኩም ዝሽየጥ ሓምሊ ኣሎ ዶ?

ዝተፈላለዩ ዝተዓሸጉ ምግቢታት አብ ድንኳን ይርከቡ፡፡ ከም አብነት ሓደ ኪሎ ተምሪ፣ ቡና፣ ቆሎን አብ ታኒካ ዝተዓሸጉን አብ ፃዕዳ ሕብሪ ይርከቡ፡፡ ናይ ሓደ ኪሎ ተምሪ ዋጋ ክንደይ እዩ?

ዝተፈላለዮ ማሕበረሰብ ናይ ኢድ ሞያ ሰራሕቲ ካብ ዝተፈላለዮ ሐመድ ዝሰራሕ ኮይኑ ካብአቶም ድማ ሐደ መጠሺ ዕጣን እዮ ።አብ ከባቢኩም መጠሺ ዕጣን ንምንታይ ትጥቀምሉ ?

ኣብ ርእሰ ኣድባራት ወገዳማት ኣኽሱም ፅዮን ምእመናን ብነጋሪት ተሓጊዞም እንትዝምሩ ይርአዩ ኣለዉ፡፡ እዚ ፅምብል ናይ በዓል ዶ ይኾንስ ናይ ተክሊል መርዓ?

ኣንቲ ናይ እኽሊ ዓፃዲት ትራክተር ማሽን ስርናይ እንትትዓፅድ ትረአ፡፡ እቲ እኽሊ ውንኣዝዩ ደሪቑ እዩ፡፡ ንስኹም ከ እንታይ ዓይነት ትራክተር ማሽን ትፈልጡ?

ሃይማኖት ሃይማኖት ናይ እምነት ምልክት እንትኸውን፤ ንአብነት ብዙሓት እርሳስ ሕብሪ ዘለዎም መስቀላት ብዕንቋ መትሓዚ ተተሓሒዞም አብ ሰማያዊ ድሕረ ገፅ ተቀሚጦም ይርከቡ፡፡ እዞም መስቀላት ንኦርቶዶክስ ሃይማኖት ድዮም ዝጠቅሙ?

ናይ ሞስሊም እምነት ኣባላት ዝኾኑ ማሕበረሰብ ጀለቢያ ተኸዲኖም ተሰባሲቦም ይርአዩ ኣለዉ፡፡ ሓደ ሰብ ናይ ምስልምና እነት ተኸታሊ ምዃኑ ብምንታይ ይፍለጥ ይመስለኹም?

ዑናታት ናይ ሓደ ታሪኻዊ ገዛ እምኒ ክትዕዘቡ ትኽእሉ ኢኹም። ብፍላይ ድማ መናድቕን ኣቃውማን ናይ ሓንቲ ጥንታዊት ከተማ ይመስሉ። ኣብ ኣኽራናዊ ከባቢን ብርሑቕ ዝርአ መሬትን ዝርከብ እዩ። እዚ ሓወልቲ እምኒ ናይ መን ቤተ መንግስቲ ኸ ይመስለኩም?

ኣብዚ ሓደ ሰብኣይ ይረአ ኣሎ። ኣብ ድሕሪት ድማ ሓምላይ መሬትን ተፈጥሮኣዊ ኣትክልትን ይረአ። ብ ጸጋማይ ድማ "ዋና ኢኪ ዋና" ዝብል ፅሑፍ ኣሎ። ኣብ ታሕቲ ድማ "ሓድሽ ቭድዮ" ዝብል ኣሎ። ኣብ ስእሊ ዘሎ ሰብ እንታይ ዓይነት መሳርሒ እዩ ዝጥቀም?

አብ ጥቃ ፃዕዳ ናየ ፅዕነት መኪና ሽዱሽተ ቀይሕን ፃዕዳን ሕብሪ ዘለዎም ወንበራትን ሓንቲ ቀይሕ ሕብሪ ዘለዋ ጣውላ ናይ ማእከልን አብ ሓመደዋይ ሕብሪ ድሕረ ገፅ ይርከቡ፡፡ እዞም ወንበራት ቀለም ተቀሊሞም ድዮም?

መጋየፂ መጋየፂ ብዝበለፀ ንደቂ አንስትዮ መመላክዒ ዝጥቀማሉ እንትኸውን፤ ንአብነት ሓንቲ ሰበይቲ ወርቃማ ሕብሪ ዘለዎ ናይ እዝኒ አብ እዝና ገይራ ትርከብ፡፡ ካልኦት አብ እዝኒ ዝግበሩ መጋየፂ ኸ ትፈልጡ ዶ?

ፃባ ታኒካ ዝተፈላለዩ ዓይነታትን ትሕዝቶን ዘለዎ ኮይኑ ሑሩጭ ፃባ ብማይ በፅብፂካ ዝስተ ንዓበይትን ንኣናእሽትን ወዲሰብ ኣገዳሲን ዝጠቅምን ምኳኑ ትፈልጡ ዶ?

ዝተፈላለዩ ሃይማኖታት ዘለው ኮይኖም ካብአቶም ሓደ ሃይማኖት እምነት እስልምና እዩ። እዚ ከም እንዕዘቦ ድማ መስጊድ ኮይኑ ፀሎቶም ዘብፅሕሉ ቦታ እዩ። እዚ መስጊድ አበይ ቦታ ይመስለኩም?

ብጫ ዝመስል ሕብሪ ብርሃን ኣብ ፃዕዳ ሕብሪ ናይ ላዕሉ እንትከውን ፃዕዳን ፀሊም ሕብሪ ዘለዎ ወንበርን ፃዕዳ ብፃዕዳ ዝኮነ ናይ ማእከል ጠረጴዛ ዘሎ ኣበይ እዩ ?

ሸበጥ ጫማ ካብ ቆርበት ዝተሰረሓ አንትከውን ንደቂ ኣንስትዮን ደቂ ተባዕትዮን ዝገብርዎ ዓይነት ጫማ እዩ። ንስኩም ከ ሸበጥ ትፈትው ዶ ?

መዘናግዒ ቆልዑ ኣብ እዋን ዕረፍቲ ምስ ወለዶም ኮይኖም ዝዘናግዕሉን ዓይነት እዩ። ንስኻትኩም ንደቅኹም ናብ ከምዚ ዓይነት መዘናግዒ ክትወስድዎም ደስ ይብለኩም ዶ?

ሓንቲ ጓል ኣብ ርእሳ ሻርፒ ዝኣሰረት በቲ ሰባት ዝኸድሉ መንገዲ ትኸይድ ኣላ፡፡ ብዘይታ እታ ጓል ካሊእ ዝረአ ሰብ የለን፡፡ ማዓዝን ኣበይን ይመስለኩም?

ኣብ ኢትዮጵያ ካብ ዝርከባ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ክርስትያን አብ ውሽጢ ቤተ-ክርስትያን ቐሺ ኮፍ ኢሎምን ነጋሪት ኣብ ቅድሚኦምን እዩ። ንስኩም ከ ናብ ውሽጢ ቤተክርስትያን ኣቲኩም ትፈልጡ ዶ?

ካብ ሓደ ዓይነት ዕንጨይቲ ዝተዳለወ ኣብ ዝተዓሸገ ዓምድታት ዕንጨይቲ ዝተዓሸገ ፈሓም ዘርኢ እዩ። እዞም ፈሓም እዚኦም ንመብሰሊ ወይ ንሓዊ ንምጅማር ልሙድ እዩ። ኣብ ገዛኩም ንምብሳል ፈሓም ዲኩም ትጥቀሙ ወይስ ዘመናዊ ፈሓም ወይ ጋዝ ትጥቀሙ?

ኣብ ክፉት ኣየር መዘናግዒ ቦታ ወይ ዕዳጋታት ዘርኢ እዩ። ኣብቲ መስኮት ዝተፈላለየ ምልክታትን ስእልታትን ኣሎ፣ እዚ ድማ ክፍሊ ቢልያርዶ፣ ክፍሊ ውርርድ ኩዕሶ እግሪን መዘናግዒ ቦታን ዘመልክት ይመስል። ኣብዚ ዘሎ ከባቢ እንታይ ይመስል?

ሰማያዊ ሕብርን ፃዕዳ ሕብርን ደም በጊዕ ሕብርን ዘለዎ ኮይኑ ክትርእዮ ብጣዕሚ ደስ ብዝብል ዲዛይን እዩ ተሰሪሑ። ካብ ምንታይን ምንታይን እዩ ተሰርሑ?

እዛ ፍጥረት ቅንፊዝ ትበሃል፡፡ እዛ ኣብ ገጠራት ከባቢ ትርከብ ፍጥረት ዕሾኽ ዝመስል ክንቲት ዘለዋ እያ፡፡ ዘይምቹ ሰብ ቅንፊዝ ዝበሃል ንምንታይ ይመስለኩም?

አትክልቲ ዝተፈላለዩ አትክልቲታት አለው፡፡ ካብአቶም ፃዕዳ ሕብሪ ዘለዎ ድንሽ አብ ቅርፃማ መክተፊ እናተከተፈ አብ ስርናየታይ ጣውላ ተአኪቡ ይርከብ፡፡ እቲ መክተፊ ፃዕዳ፣ ቀይሕን ብራማን ሕብሪ አለዎ፡፡ እዛ መክተፊት ድንሽ ዋግአ ክንደይ እዩ?

አብ ትግራይ ካብ ዝርከቡ ባሀላዊ መፀባበቂ ዝኮነ ሓደ ጥሽ እንትኮውን ካብዝተፈላለዩ ሱራት ዝትአካከበ ብመልክዕ ትኪ ታዓጢንካ ዝግበር ባህላዊ መፀባበቂ እዩ። መብዛሕቲአዙ ግዜ አብይ ከባቢ ይዝውተር?

መስቀል ብኣመንቲ ኦርቶዶክስ ተዋህዶ ክርስትያን መራሕቲ ሃይማኖት ኣቅሽሽቲ ኣብ ኢዶም ዝሕዝዎ ኮይኑ ንኣመንቲ ዘሳልሙሉ ዓይነት መስቀል እዩ። ንስኩም ከ መስቀል ተሳሊምኩም ዶ ትፈልጡ?

ጥርሙዝ ክልተ ኣብ ጣውላ ኮፍ ኢሉ እቲ ሓደ ሜስ ሒዙ እት ሓደ ቡናማ ሕብሪ ሃሊእዎ እዚ ጥርሙዝ እዚ እንታይ ይበሃል ሽሙ ?

ማሽናት ዝተፈላለዩ ዓይነት ማሽናት አለው፡፡ ንአብነት ብራማ ሕብሪ ዘለዋ ማሽን ገመዳ ከዓ ፀሊም ሕብሪ አብ ፃዕዳ ድሕረ ገፅ ይርከብ፡፡ እዛ ማሽን ከዓ ናይ ቡና መጥሐኒት ማሽን እያ፡፡ እዛ ማሽን ክንደይ ኪሎ ቡና ትጥሕን?

ስዋ ካብ ስገም ካብ ዳጉሻ ካብ ምሸላን ጌሶን እዩ ዝዳሎ። ስዋ ብመብኳዕትን ብምእሳርን ይፅሞቅ። ስዋ ኣልኮላዊ መስተ ዲዩ ዝምደብ ወይስ ልስሉስ መስተ ?

ኣብዚ ሓሙሽተ ኣዋልድ ዝተፈላለየ ሕብሪ ዘለዎ ጽቡቕ ክዳውንቲ ተኸዲነን ደው ኢለን ኣለዋ። ብሓጎስ ብሓባር ይረኣያ፡ ከምቲ ትርእይዎ ዘለኹም ድማ ኣብ ድሕሪአን ገዛን መሬትን ኣሎ። ስለምንታይ እዘን ኣዋልድ እዚ ጽቡቕ ክዳን ተኸዲነን ዘለዋ ትመስለካ ብፍላይ ኣብዛ መዓልቲ?

ዝተፈላለዩ ቀለልቲ ጫማታት ይርአዩ ኣለዉ፡፡ እዞም ጫማታት ቀለልቲ ዝተባህሉ ኣብ ዝኾነ ቦታ ዝርከቡ ብምዃኖም እዩ፡፡ ዋጋ እዞም ጫማ ትሑት ዶ ይኾን?

ኣብዚ ቀይሕ ናይ ስራሕ ዩኒፎርም ዝተከደነ ሓደ ሰራሕተኛ ይርአ። ብዙሓት ሳንዱቕ መድሃኒትን ሓገዝን ኣብ ደሕሪቱ ይረአ ኣሎ። እዚ ካብ ኤውሮጳ ዝቐረብ መድሃኒትን ናውቲ ሕክምናን ዘምልክት እዩ። ኣብ ስእሊ ዘሎ ሰራሕተኛታት ቀይሕ መስቀል ብኸመይን ስለምንታይን ይሰርሑ ኣለዉ?

ብዝሕ ዝበሉ ቆልዑት ዝኮነ ክዳኖም ተከዲኖም ብክልተ ቦታ /ብላዕልን ታሕትን / ኮይኖም ኩዕሶ እናትፃወአቱ እዮም። እዚ ፀውታ እዚ እንታይ ይንሃል ?

ኣብ ዝተዓሸጉ ናይ ታኒካ ውፅኢታት ኣብ ውሽጢ ከም መውፅኢ ተባሂሎም ዝሽየጡ ዓይነታት ማንካ እዮም፡፡ ከም ኣብ ናይ ፀባ ታኒካ ውሽጢ እዚ ዓይነት ማንካ ልሙድ እዩ፡፡ ንስኹም ከ ናይ ጎማ ማንካ ዶ ኣጋጢሙኩም ይፈልጥ?

እዚ ሳዕሪ ተመጋቢ ዝኾነ ረጒድ ቆርበት ዘለዎ፣ ቀጥ ዝበለ ቀርኒ ዘለዎ እንስሳ ዘገዳም ኣውራሪስ እናተባህለ ይፅዋዕ፡፡ እዚ እንስሳ ኣብ ትግራይ ኣሎ?

አዛ ጃልባ ዘይሕጋዊ ስደተኛታት ካብ ዓቅማ ንላዕሊ ፂዒና እናከደት ገሊኣም ናብቲ ቃላይ አትዩም እታ ጃልባ ድማ ነክትግምጠል አብ ጭንቂ ፍርሓትን ተሽሚሞም እንትኮን ሰደት ክንደየናይ ክፉእ ምካኑ ትፈልጡ ዶ?

መነሃርያ ተጓጓዝቲት ሰባትን መጓዓዓዝቲ ተሽከርከርት ዝራኸብሉ ቦታ እዩ፡፡ እዚ ቦታ ናይ ህዝቢ መመላለስቲ መካይን ናብ ምድብ ቦትአን ዝብገሳሉ እዩ፡፡ ብሱሩ ኸ መነሃርያ ቃላዊ ትርጉሙ እንታይ እዩ?

እዚ ካብ መመላክዕም መፀባበቅን ሓደ እንትከው ዝቲ ዝነበረና ፀጉሪ ካብ ዝነበሮ ፀቢቁ ወይ ከዓ ነዊሕ ንክኮን እንጥቀመሉ ኣርቴፍሻል ፀጉሪ እዩ። ካብ መመላካክዒ ዝበሃሉ ኣለው ዶ ? ንምንታይ ንምንታይ ንጥቀመሎም?

ሓቀኛታትን ዘረኝነት ዘይፈልጡን ካብ ዝነበሩ ናይ ኢ/ያ መራሕቲ ሓደ ሃፀይ ዮሃንስ እዚኦም ይመስሉ ኔሮም፡፡ ኣብ ፃዕዳ ፈረስ ሰሪሮምን ጉራደ ተሓንጊጦምን ንኽብሪ ዓዲ ዝሓለፉ እዮም፡፡ ኣበይ ቦታ ዝተወለዱ እዮም?

ኣብ ናይ ኢትዮጵያ ኣየር መንገድ ኣየር ሓንቲ ኢትዮጵያዊት ሆስቴስ ትርአ ኣላ፡፡ እዚ ሓንቲ ሰብ ብኣንፃር ምስ ብዙሓት ዜጋትት ምርኻባ ኣምባሳደር ሃገር ክትበሃል ዶ ኣይትኽእልን?

ኣብ ፀሊም ሕብሪ ንእሽተይ ፃዕዳ ሕብሪ ዘለዎ ኣብ ውሽጣ ብቀፅላዋይ ሕብሪ ብፃዕዳ ናይ ደወል ምልክት ዝሓዘት ንደቂ ሰባት ኣዝዩ ጠቃሚ ካብ ዝኮኑ እንታይ ይብሃል?

ናይ ገዛ ኣትክልቲ እንትኮኑ እዚ እንሪኦ ዘለና ተክሊ ድማ ፃዕዳ ዕበባ እዩ። ናይ ገዛ መመላክዕን መፃቢቅን ዝጠቅመና ናይ ዕንበባ ተክሊ እዩ። ካልኦት ናይ ገዛ ትክልታ ከ ኣለው ዶ ?

ሓንቲ ዓለባ ዓዲ ዝተኸደነት ጓል ኣነስተይቲ ኣብ ገላሳ ቦታ ቡና ኣብ ምፍላሕ ከይዲ ትርከብ፡፡ ቡና ንምፍላሕ ዘድልዩ መሰረታዊ ቀረባት እንመን እዮም?

ኣብዚ ዘለው ሰላስተ ሰባት ናይ ትግረዎት መድረክ እንትከውን ብወሰን ዘሎ ዶክቶር ደጀን ይበሃል:: ዶ/ር ደጀን ናይ መን ውድብ መራሒ እዩ ?

ትራንስፖርትን ተሽከርከርቲን ሓንቲ ዘመናዊት ሞተር ሳይክል ብክልተ ጎማ እንትጓዓዝ አብ እስፓልትን ፅላል ዘለዎ ቦታን ጠጠወ አላ ትርከብ፡፡ እዛ ሞተረ ሳይክል ናይ መን እያ?

ናይ ቅድስት ድንግል ማርያምን ካልእን ስእለ ኣድህኖን ይርአ ኣሎ፡፡ ኣብ መጋረጃ ዘለዎ በሩ ሓደ ሰብ ፀሎት ይገብር ኣሎ፡፡ እዚ ቤት ፀሎት ናይ እንታይ ቤተ እምነት ይመስል?

ናይ ገዛ አቁሑ ናይ ገዛ አቁሑ አብ ገዛ ንምስራሕ ዝጠቅሙና ኮይኖም፤ ንአብነት ናይ ግድግዳ ሰዓት ብፀሊምን ብብጫን ሕብሪ ዝተሰርሐት ኮይና 10፡10ደቂቃን ምኳና አብ ፃዕዳ ድሕረ ገፅ ተቀሚጣ ትነግራና አላ፡፡ እዛ ግድግዳ ሰዓት ዋግአ ክንደይ እዩ?

እዚ መሳርሒ መፍተል ይበሃል፡፡ ደቂ ኣንስትዮ ንዝተፋረኸ ጥጥ ናብ ፈትሊ ዝልውጣሉ ባህላዊ መሳርሒ እዩ፡፡ ንምዃኑ እዚ መፍተል ካብ ምንታይ ይስራሕ?

ምእመናን ብመስቀለኛ ዝተወንዘፈ ፃዕዳ ነፀላ ተኸዲኖም ኣብ ቤተ ኣምልኮ ይርአዩ ኣለዉ፡፡ እዚ ከይዲ ኣምልኮ ናይ ቅዳሴ ስነ ስርዓት ዶ ይኸውን?

ሽድሽተ ብሓሙሽተን ሽዱሽተ ብሓደን ሓሙሽተ ብሓደን ሽድሽተ ብሰለስተን ሰለስተን ብክልተን ፀሊም ነጠብጣብ ኣብ ፃዕዳ ሕብሪ ዘሎ። እንታይ ዓይነት ፀወታ እዩ ?

ናይ ጉራጌ ጎጆ ካብ ተፈጥሮኣዊ ንብረት ከም ሳዕሪ፣ ዕንጨይትን ጭቃን ጥራሕ ዝተሰርሐ፣ · ብዘይ ሓደ መስማር ወይ ኣብ ፋብሪካ ዝተሰርሐ ፍርያት ከይተጠቐምካ ዝተሰርሐ ምኳኑ ትፈልጡ ዶ ?

ንግድን ምትዕድዳግን ንግድን ምትዕድዳን ማለት ትርፊን ኪሳራን ፈሊካ ምፍላጥ ማለት እንትኸውን፤ ሓደ ዕንቋይ ጫማ ዝገበረ ወዲ ሽጉርቲ ጣልያን እንዳሸጠ ይርከብ፡፡ ክልተ ገዛእቲ ደቂ አንስትዮ ከዓ ጠጠወ ኢለን ይጥይቃ አለዋ፡፡ ሕዚ ሽጉርቲ ንኪሎ ክንደይ እዩ?

ካብቶም ኣብቲ መድረኽ ዝርአዩ ዘለዉ ሰባት ሓደ ዝኾኑ መነፀር ዝገበሩ መምህር ኣብርሃ ተኽሉ ብጫፍ ይርአዩና ኣለዉ፡፡ እዞም ኣብ ፖለቲካ መድረኽ ንፈልጦም ምሁር ኣብ ምንታይ ዩኒቨርሲቲ ይሰርሑ?

ጆቶኒ መዛናግዒት ካብ ዕንፀይትን ሓፂንን ኣብ ማአከላ ድማ ናይ ኩዕሶ ተፃወቲ ምስሊ ዝተሰረሓት እንትከውን እዞም ቆሉዑ ድማ እንዳተፃወቱ እዮም። ንስኩም ከ ጆቶኒ ተፃዊትኩም ዶ ትፈልጡ ?

ኣብዚ ዘለው ሰባት ናይ ደስታ ድግስ እንዳፃዕስዑ እንዳተፃወቱን እዮም ዘለው። እዚ መንእሰይ እውን ኮበሮ እንዳወቀዐ ይዘልል ኣሎ። ኣብ መርዓ ወይ ክርስትና ሳዕሲዕኩም ዶ ትፈልጡ ?

ናይ ተራፊክ መብራህቲ ኣብ ወሰን ፅርጊያ /እስፓልት/ ዝትከል ኮይኑ ንመካይን ቀይሕ መብራህቲ ንሰብ ድማ ቆፃል መብራህቲ ከምዘብርህ ትፈልጡ ዶ ?

ኣብዚ ዘሎ ካብ ሽክና ዝተሰርሑ መሕቆን ዝበሃል ኮይኑ ብደጋዊ ኣካሉ ድማ ብዛዕጎል ዝተሸለመ እዩ። እዚ ዛዕጎል ከም መመፃባበቂ እዮም ተጠጠቂሞሙሉ ዘለው። ከምዙይ ዓይነት ላጋ ድስ ይብል ዶ?

አብ እንዳ ነዳዲ መሸጢ ብርክት ዝበላ ቀይሕ ሕብሪ ዘለዎን ናይ ፅዕነት መኪና ተራ ሒዘን ይርከባ፡፡ እዘን መኪና ሲኖ እናተብሃላ ይፍለጣ፡፡ ሓንቲ ዕንቋይ ሕብሪ ዘለዋ ባጃጅ እውን አላ ፡፡ ናይ ሓደ ሊትሮ ነዳዲ ዋጋ ክንደይ እዩ?

ኣብዚ ዝረኣዩ መንእሰያት ኣብ ቅድሚ ገዛውቲ እምኒ ኮፍ ኢሎም ክዕልሉን ክዘናግዑን ይረኣዩ። ገሊኦም ኣብ ኢዶም መሳርሒ ሙዚቃ ክጻወቱ እንከለዉ፡ ገሊኦም ድማ ኢድ ንኢድ ተተሓሒዞም ሙዚቃዊ ይፈጥሩ ኣለዉ። ኣብዛ ስእሊ ዘለዉ ሰባት እንታይ ይገብሩ ዘለው ይመስለኩም?

ኤትፍሩት ዝተፈላለዩ ፍራምረ ዝርከበሉ እንትከውን ከም ባናናን ብርጭቅ፣ ኣናናስን ካልኦት ዝተፈላለዩ ፍራምረ መሸጢ እንትከውን ንደቂ ሰባት ብጣዕሚ ኣድላይ ካብ ዝባሃሉ ምግብታት ምኳኖም ትፈልጡ ዶ?

ብ4 ሕብሪ ዝተሰርሐት ባንዴራ ናይ ጋምቤላ ትረአ፡፡ ቀይሕ፣ ፃዕዳ፣ ቆፃልን ፀሊምን ዝሓዘት እያ፡፡ እታ ፀላም ኾኾብ ከ እንታይ ትርጉም ይህልዋ ይመስለኩም?

በነና ቀሊጣ ገፃ ትለክይ ጓል ኣነስተይቲ ትርአ ኣላ፡፡ በነና ምቁር ናይ ምግቢ ፍረ እዩ፡፡ ሎሚ ከዓ ንቆርበት ሕክምና ይጠቅም እዩ ይበሃል ከምዘሎ ወረ ኣለኩም ዶ?

ካብቶም ውሩያት ናይ ትግራርኛ ደረፍቲ ሓደ ነ/ር ዳዊት ነጋ እዚ ነይሩ፡፡ እዚ ደራፊ ብቋንቋ ትግርኛ ካብ ዝደረፎም *ዘቢደሮ* ብዝብል፡፡ ካሊእ ደርፊ ናይ ዳዊት ዶ ትፈልጡ?

ካብ ናብ ንምንቅስቃስ ዝጠቅማ ሰለስተ እግሪ ተሽከርካሪ ጎማ ዘለወን ኮይነን ኣብ ጥቃእን ድማ ጋሪ ኣላ። እቲ ብዚብዚብራ ዝሓልፍ ዘሎ ናይ ገዛ እንሰሰ እንታይ ይባሃል?

ኣብዚ ምስሊ Love ዝብል ናይ እንግሊዝኛ ፊደል ዝሓዘ ናይ ክሳድ ሸንሸል ሃብል ይርአ ኣሎ፡፡ እዚ ፊደል እንታይ ዓይነት ትርጉም ኣለዎ?

እዚ ቀላይ ኣብ ኣኽሱም ከተማ ኣብ እግሪ ማይ ኩሖ ዝርከብ ማይ ሹም ዝበሃል ቀላይ እዩ፡፡ ንማይ ሹም ናይ ንግስተ ሳባ መሓመሲ እዩ ከምዝብልዎ ትፈልጡ ዶ?

ናይ ጋዝ ምድጃ ተወሊዑ ይርአ ኣሎ፡፡ ዝኾነ ነገር ድማ ንኽበስል ኣብ ባዴላ ተዳልዩ ኣሎ፡፡ ናይ ጋዝ ምድጃ ብምንታይ ሓይሊ ይሰርሕ?

ፅምዲ ፀለምቲ ጫማ ኣብ ፃዕዳ ባይታ ይረአ፡፡ ጊዚያዊት ናይ ገዛ ዕንበባ ብድሕሪ እቲ ጫማ ኣላ፡፡ እቲ ጫማ ናይ ደቂ ተባዕትዮ ዶ ይመስለኩም?